ናይ ሓወልቲ ምስሊ አብ እግራ ናይ ህወሓት ባንዴራ ሕብሪ ዘለዋ ኮይና፤ አብ ጥቅአ ከዓ ዝተፈላለዩ ገዛውቲን ቤተክርስትያናት ምስ አትክልቲ ይርከቡዎ፡፡ እዛ ሓወልቲ አበይ ቦታ ትርከብ?

እዚ እትሪእዎ ዘለኹም መመላኺዒታት ደቂ አንስትዮን ደቂ ተባዕትዮን እንትኸውን ናብ ገፅ፣ ኢድን እግርን ከምእውን ናብ ዝተፈላለየ ሰውነት ኣካላትን ከም ዝልከ ትፈልጡ ዶ?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

ኣብዚ ምስሊ ጐሓፍ ዝእለየሉ ኣገባብ ይርአ ኣሎ፡፡ ኣብቲ ሓደ ከም እኒ ሃይላንድ ዝኣምሰሉ ተፈልዮም ኣለዉ፡፡ ኣብቲ ሓደ ድማ ጐሓፍ ኣብ ገንኢ ኣለዉ፡፡ በቲ ካልእ ድማ ብጋሪን መኪናን ይውሰዱ ኣለዉ፡፡

ኣብዚ ሕዚ እዋን ደቂ ኣንስትዮ ካብ ዘለዎም ናይ ባዕልተን ተፈጥራዊ መልክዕ ፀጉሪ ገዲፈን ብሰብ ስራሕ (ኣርተፊሻል) ፀጉርታት ብብዝሒ እናተጠቀማ ይርከባ። ይኹን እምበር ካብ መጠን ንላዕሊ ካብ ናይ ባዕልኻ ተፈጥራዊ ፀጉሪ ምውፃእ ኣድላይ ኣይኾነን።

እዚ ብሑሩጭ ወይ ፍርያት ምግቢ ዝተመልአ መደርደሪ ድኳን ዘርኢ እዩ። ብላዕሊ ብቸኮሌት ዝመቐረ “ቾኮ ቦልስ” ዝብል ናይ ቁርሲ ምግቢን ኣብ ታሕቲ ድማ ፍርያት ጸባ ህጻናት “ሊፕቶሚል”ን“ማሚ ላክ”ን ዝብልን ኣለው። መዓልታዊ ከምዚ ዓይነት ናይ ቁርሲ ምግቢ ትበልዑ ዶ?

ዓባይ ፎቶ ኮፒ ማሽን ትርአ ኣላ፡፡ ከምዚአ ዝኣምሰለ ማሽናት ኣብ ከም ዩኒቨርሲቲ ዝኣምሰሉ ዓበይቲ ትካላት ዝርከባ ኣብ ብዙሕ ሕትመት ዝሰርሓ እየን፡፡

እዚ ኣብዚ ውሽጢ ንግዳዊ ህንጻ ዝረአ ኾይኑ ቅዲ ዲዛይን ናይቲ ህንጻን ተለዋዋጢ ቅድመ-ገጽን ዓይነት ብረትን ብእንግሊዝኛን ኣምሓርኛን ዝተጻሕፉ ንግዳዊ ምልክታት ኣለዉዎ። ኣብ ውሽጢ አዚ ዝረኣዩ ንግዳዊ ቦታታት እንታይ ዓይነት ስራሕቲ ይከናወነሎም?

ሳምሶን ገብረኪሮስ ዝበሃል ደራፊ ወታደራዊ ቆቢዕን ሽርጥን ገይሩ፣ ከላሽን ኣብ ጥቕኡ ኣቐሚጡ ክራር ይፃወት ኣሎ፡፡ ካብ ኣከዳድንኡ ብምብጋስ ንሱ ገለ ብዛዕባ ሰራዊት እንዳደረፈ ይመስል፡፡

ናይ ኤርትራ ሚኒስትሪ ጉዳያት ወፃኢ ዑስማን ሳልሕ ኣብ መንጎ ኢትዮጵያን ኤርትራን ዝነበረ ባእሲ ብዶክተር ኣብይ ኣሕመድ ብዝተገበረ ናይ ሰላም ፃዊዒት፣ ነቲ ፃዊዒት ተቀቢሎም ካብ ኤርትራ ዝመፁ ባዓል ስልጣን ምኳኖም ትፈልጡ ዶ ?

ባህላዊ ክዳውንት በፌን ቁናኖን ራያ እዩ። ኣብ ከባቢ ራያ ናይ ቆልዑ መሕዘሊ ማህዘል ካብ እንቁን ጭጓጉሕን እዩ ዝስርሕ። እዚ ድማ ካብ ናይ ካልኦት ከባቢታት ትግራይ ብጣዕሚ እዩ ዝፍለይ።

ኣብ በሪኽ ለምለም ቦታ ብጐቦታት ዝተኸበበት ከተማ ትርአ ኣላ፡፡ መልክዕ ከተማ ካብቲ ከተማ ባዕሉ ጥራይ ከይኮነስ ካብ ገፀ ምድሪ ከባቢኡ እውን ይርከብ ዶ?

ኣብ ኢትዮጵያ ኦርቶዶክስ ተዋህዶ ቤተክርስቲያን ካብ ዝጥቀምሎም መገልገልታት እቲ ሓደ ኮበሮ እዩ። ሰባት ኣብ ዝተፈላለዩ ሃይማኖታዊ በዓላት ከበሮ ብምውቃዕ ንፈጣሪኦም ዘለዎም ክብሪ ብታሕጓስ ይገልፁ።

ኪቦርድ ናይ ኮምፒተር ወይ ከዓ ጸሊም ናይ ኮምፒተር ቁልፊ ሰሌዳ ምስ ናይ ዩኤስቢ ገመድ ተጠቕሊሉ፡ ኣብ ተፈጥሮኣዊ ዕንጨይቲ ዝመስል ጠረጴዛ ድማ ኮፍ ኢሉ ይርከብ። ኣብዚ ጣውላ ዘሎ ጸሊም ነገር እንታይ ይበሃል?

ባንዴራ ዞባ ዓፋር ኢትዮጵያ ሰማያዊ፣ ጻዕዳ፣ ቀጠልያ ኮይኑ፣ ብየማን ቀይሕ ስሉስ ኩርናዕ ኣለዎ። ኣብ ማእከል ድማ ዝተሰቕለ ምልክትን ኮኾብን ኣሎ። ቅርጺ ባንዴራ ንዞባ ሓበንን ስምዒት መንነትን ዝገልጽ እዩ።

እዚ ኣብቲ ቤት ጽሕፈት ዘሎ ዘመናዊ ጠረጴዛ ይረአ ኣሎ። ኣብ ልዕሊኡ ላፕቶፕን መብራህትን ብጽፉፍ ተሰሪዖም ኣለዉ። ሕቖ ዘለዎ ናይ ቤት ጽሕፈት መንበር እውን ኣሎ። እዚ ናይ ስራሕን ጽቡቕ ቅርጽን እዩ።

ዋው ብጣዕሚ ደስ ብሃላይን ስሓባይ ዝኮነ ከተማ እዩ። ኣዝዮም ብጣዕሚ ብዙሓትን ምዕሩጋት መኪናታት ኣሎ። ኣዝዩ ብጣዕሚ ምዕሩግ ውቅብ ዓብይ ህንፃ ኣሎ።

ዝተፈላለዩ ዓይነት አትክልቲ ዘለዎ እነትኮኑ ካብአቶም ሓደ ሽጉርቲ፤ ኮሚደር፤ ድንሽ፤ ፃዕዳ ሽጉርትን ካልኦትን ዝአመስሉ ኮይኖም ንዝትፈላለዩ ዓይነት ምግብነት እንውዕሎም እዩም። አብ ከባቢኩም እዞም አትከልቲ ይቦቅሉ ዶ?

እዚ ኣዳራሽ ንመርዓ ወይ ንፍሉይ ፍጻመ ብባህላዊ ቅዲ ኢትዮጵያ ዝተሰለመ እዩ። እቲ ናይ ጠረጴዛ ኣቀማምጣ፡ ናይ ጠረጴዛ መቐመጢን ዕምባባታትን ኩሉ ጽቡቕ ጌሩ ተሰሊሙ ኣሎ። ኣብ ላዕሊ፡ መስርሕ ኣቀራርባ ዕምባባ ብንጹር ይርአ።

ንምግብነት እንጥቀመሎም ምግብታት ዝሽየጥሉ ቦታ ብጣዕሚ ፅሩይን ምልኩዑን ክኸውን ኣለዎ። ነዚ ድማ እዩ እውን ኣብ ከተማታት ቤት ኬካት ብጣዕሚ ውቁባትን ንዓይኒ ዝስሕቡ ዝገብሩዎም።

ሓንቲ ሞዴሊስት ኣብ መድረክ ናይ ሓበሻ ክዳን ጥልፊ ዝተሰርሐ ጌራ በሪክ ቀይሕ ጫማ ጌራ ፀጉራ ወንጪራ ኣብ መድረክ ትከድ ኣላ ተዓዘብቲ ድማ ኣብ ወንበሮም ኮይኖም ይርእይዋ ኣለዉ።

እዚ ኣብ ውሽጢ ሰማያዊ ዓንኬል ብጸሊም ፊደላት ዝተጻሕፈ “ቪሜኦ” ዝብል ቃል የርኢ። እዚ ሎጎ ናይቲ ቪድዮን ማሕበራዊ ሚድያን መድረኽ እዩ። እቶም ፊደላት ብቐሊልን ተወላዲን ቅዲ ኮይኖም ኣብ ማእከል ዝተኣሳሰሩ እዮም።

ጀዲድ ምስ ምምፃእ ባዕዳዊ ገዛኢ ጣልያን ከም ዝመፅኣ ይፍለጥ። እንተኾነ ግና ጀዲድ ኣብ ሃገርና ትግራይ ከም ባህላዊ ክዳውንትና ኣብዚ ሕዚ ግዜ ብዝተፈላለዩ ድዛይናትን ኣሰራርሓታት ይዳለው።

ካብ ዓይነታት ማሕበራዊ ሚድያታት ሓደ ብሰማያዊ ድሕረ-ገፅ ዘለዎ ብፃዕዳ ፅሑፍ ቲዊተር ዝብል ይረኣ ዘሎ። ካልኦት ናይ ማሕበራዊ ሚድያ ዝበሃሉ፦ ፌስ ቡኽ፣ ዋስኣብ፣ ኢሞ ወዘተ... እዮም።

ፍሉይ ናይ ውሽጢ ሕማምና ናይ ህፃናት ክሊኒክ ዝኮነ ንዒስራን ኣርባዕተን ስዓታት ብዝተፈላለዩ ናይ ዘመናዊ ናይ ሕክምና ኣቁሑት ዝሕክሙ ዝህቡ መን እናተባህሉ ይፍለጡ?

ሰባት ካብ ሓደ ዓዲ ናብ ካሊእ ዓዲ ንቤተሰብ ንምሕታት፣ ንንግዲ፣ ንስራሕ ጉዳይን ይጓዓያዝ። ሓደ ሓደ ሰባት ብመኪና ኣብ ዝጓዓዓዝሉ እዋን ብዙሕ ተጓንፎታት የጓጥሞም እዩ።

እዚ ወዲ ተባዕታይ ተከዲንዎ ዘሎ ፃዕዳ ክዳን እንትከውን ኣብ ኡዱ ድማ ሕዝዎ ዘሎ በትሪ ድማ ውርውራይ በትሪ እዩ። እዚ በትሪ ሕዝዎ ዘሎ ንመጋየፂ እዩ ተጠቅሚሉ ዘሎ።

ኣብዚ ፋንታ ዝዓይነቱ መስተ ይርአ ኣሎ፡፡ እዚ መስተ ኣልኮላዊ ብዘይምዃኑ ህፃናትን ካልኦትን ይሰይዎ እዮም፡፡ ኣነ ግን ናይ ፋብሪካ ዕሹግ መስተ ክስተ የብሉን በሃሊ እየ፡፡

ማኣዲ እንጀራ ብጥብሲ፣ ብክትፎን ብኣልጫን ዝተቐረበ ይረአ ኣሎ፡፡ ኣብ ጎኒ እቲ ምግቢ ድማ ብቆፃል ጥርሙዝ ዝስተ ተቐሪቡ ኣሎ፡፡ እዚ ኣብ ከመይ ዝበለ ቦታ ይመስለኩም?

ንደቂ ሰባት ኣብሂወቶም ኣድላይ ካብ ዝብሃሉ ሓደ ዝኮነ መብራህቲ እዩ። ንዝተፈላለዩ ዓይነታት ጥቅሚ ይውዕል መብራህቲ እንተጠፊኣ ጀነነተር ዝብሃል ንጥቀም ።

እዞም ምሁር ዶክተር ኣክሊሉ ለማ ይበሃሉ፡፡ ንሶም ናይ ብለሃርዝያ መድሓኒት ንመጀመርያ ግዜ ዝረኸቡ እዮም፡፡ በዚ ከዓ ኣብ ዓለም ሽሞም ይፍለጥ፡፡

ጦስኝ ሻይ ዝብል ናይ ሻሂ ቅመም እኒሀ፡፡ ጦስኝ ጥዑም መዓዛ ዘለዎ ቅመም እዩ፡፡ እዚ ቅመም ናብ ሻሂ ከም መምቀሪ ኮይኑ ዝኣቱ እዩ፡፡

ኣርማ፦ ማለት ናይ ሓደ ትካል፣ እምነት፣ ምልክት እትከውን ብዝተፈላለዩ ሕብሪታትን ቅርፂታትን እውን ይቅመጥ። ኣብዚ ዘላ ኣርማ ኣሞሌ ዝብል ኣርማ ኮይና ብሰማያዊ ብብጫን ሕብሪታት ተሰሪሑ ኣሎ።

ቴለብዥን ትግራይ ኣብ ከይዲ ውድድር ንዘለዋ ብሽክሌተኛታት ደቂ ኣንስትዮ ቃለ መሕትት ይገብር ኣሎ፡፡ ኣብኡ ንዝተዋህበ ኣብ ብሽክሌታ ደቂ ኣንስትዮ ምንኣስ ትኹነት ኣሎ ንዝብል ርኢቶ ትቕበልዎ ዶ?

ሓያሎ ጥርሙዝ ቢራን ብርጭቆ ቢራን ዘርኢ እዩ። ሽዱሽተ ጥርሙዝ ቢራ ኣለዋ። ኣብ ነፍሲ ወከፎም ስእሊ ገጽ ሓደ ሰብ ኣሎ። "COLD GOLD" ዝብል ጽሑፍ እውን ይርአ እዩ።...

ብዙሓት ናይ ሸቐጣሸቐጥ ድንኳናት ይራኣዩ ኣለው፡፡ ንኣብነት ናይ እንዳ ጎማ መሸጢ፣ ናይ እንዳ ሽፈን መሸጢን ናይ ኣስቤዛን ይርከብዎም፡፡ ንስኻትኩም ከ ናብ ናይ ምንታይ ድንኳን ምኣተኹም?

ናይ ሎሚ ዝኒሀ ኣሰራርሓ ናብ ናየ ቀደም ስልጣነ ክበፅሕ እንታይ ተሪፊዎ ኣብዚ ተሰሪሑ ዘሎ ብዝተፈላለዩ ቅርፂታት ዝተሰርሑ ኮይኖም ብርሃን ፀሃይ እውን መእተው ኣለዎ።

ኣብ ከተማ መቐለ ካብ ዝርከቡ ታሪካዊ ቦታታት እቲ ሓደ ሓወልቲ ሰማእታት እዩ። እዚ ድማ ንክትህውፆ ብጣዕሚ ማራኽን ደስ ባሃልን እዩ።

ዘመናዊ ናይ ክዳን መሕፀቢ ንወዲሰብ ንስራሕ ኣሳልጦን ንሓገዝን ኣዝያ ጥቅሚ ዘለዋ ናይ መሕፀቢ ክዳን ማሽን መክደና ሰማያዊ ኮይኒ ታሕታ ፃዕዳን እርሳስን እዩ።

ካብ ዓይነታት መጋየፅን መመላኽዕን እቲ ቀንዲ ወርቂ እዩ፡፡ ኣብዚ ዝረአ ዘሎ ብናይ ውጭ ዲዛይን ዝተሰርሐ ኮምኘሊት ወርቂ እዩ፡፡ ንስኻትክን ከ ብኸመይ ዓይነት ዝተሰርሐ ወርቂ ትፈትዋ?

ኣብ መሬት ዝወደቐን ዝተበላሸወን ኮሚደረ ዘርኢ እዩ። ገሊኦም ተቓጺሎምን ዝበስበሱን ኮይኖም፡ ኣብ ጨናፍር ቆጽሊ ዝወድቕ ተሸኺሎም ይርከቡ። እዚ ብተፈጥሮ ወይ ድማ ካብቲ ክንከን ብዘይምግባሩ ክመጽእ ይኽእል። ስለምንታይ እዚ ተኽሊ ኮሚደረ ክሳብ ክንድዚ ዝተበላሸወን ሕሙምን ይመስል?

ኣብቲ ዝረአ ዘሎ ሓደ ሰብኣይ ብቐሊል ኣቃውማ ኮፍ ኢሉ፡ ሕብራዊ ሸሚዝ ተኸዲኑ ይርአ። ኣእዳዉ ብዝተወደበ ኣገባብ፡ ከም ኣብ ርእይቶ ወይ መደረ ተጣቢቐን ኣለዋ። ኣብ ጎድኑ ቀሊል መንደቕ ይርአ፣ እዚ ድማ ዝተዳለወ ዕላል ወይ ክፍሊ ስራሕ ዝሕብር እዩ።

ኣብዚ መኣዲ ናይ ስልስን እንቋቊሖን ፍርፍር ይርአ ላሎ፡፡ እዚ መኣዲ ብዓብዪኡ ዝተረፈ እዩ ዝመስል፡፡ ንምንታይ ክንድዚ ዝኣኽል ምግቢ ኣትሪፎም ግን ኣይፍለጥን፡፡

ብድሙቕ ሰማያውን ሐምላይን ዝተሸፈነት ጽብቕቲ ዑፍ ዋሪ ኣብ መሬት ደው ኢላ ትርአ። እቲ ፍኹስ ዝበለ ሕብሪ ኣዝዩ ደስ ዘብልን ናይ ተፈጥሮኣዊ ጽባቐ ስምዒት ዝፈጥርን እዩ።

ኢትዮጵያ ካብ ዝመርሕዋ ዝነበሩ ሓደ ንጉስ ሃይለስላሴ እዮም። ንጉስ ሃይለ ስላሴ ትግራዋይ ከይማሃርን ከይፈልጥን ካብ ዝገብሩ ዝነበሩ ንጉስ ሓደ እዮም።

ኣዝያ ደሰ ብሃሊትን ስሓቢትን ውቅብቲ ጎል ኣንስትየቲ ነዊሕ ፀጉራን ነፀላ ዝገበረትን ሽፈን ዝገበረትን ኣብ ኢዳን ድማ ሜስ ዝገበረት እያ ።

ኣብ ሃገርና ኢትዮጵያ ናይ ቴሌኮሚኒኬሽን መሰረተ ልምዓትምዝርጓሕ እናተቀላጠፈ ይርከብ። ይኹን እምበር ኣብዚ ሕዚ እዋን እቲ ቴሌኮሚኒኬሽን ብዝተፈላለዩ ምኽንያታት ንናይ ወፃኢ ሀገራት ድርጅታት እናተሸጠ ይርከብ።

ኣብ ኣዳራሽ ስፖርት ዝተዳለወ ናይ ፍጻመ መድረኽ። ኣብ መጀመርታ ኣብ መድረኽ ዕምባባ ቅርጺ ዘለዎ መደረካት ይርአ፣ ኣብ ጥቓኡ ድማ ሰባት ደው ኢሎም ይርከቡ። እዚ መጻረዪ ዋንጫ ዓለም ኣፍሪቃ፡ ሕብርን ክብርን ዝመልኦ ድንቂ ውድድር ዘርኢ አዩ።

እዞም ሰብኣይ ጀኔራል ክንፈ ዳፕው ይበሃሉ፡፡ ናይ ሜቴክ ኢንጂነሪንግ ላዕለዋይ በዓል ስልጣን ዝነሩ እዮም፡፡ እዞም በዓል ስልጣን ተኣሲሮም ከምዝነበሩ ትፈልጡ ዶ?

ጫማ ኣብ ዝተፈላለየ እዋንን ጊዜን ብዝተፈላለዩ ዲዛይናትን ቅርፅን ይምረቱ፡፡ ኣብዚ ዘሎ ጫማ ድማ ናይ ደቂ ተባትዮ ጥልፍልፍ ዝበለ ጫማ እዩ፡፡ ሽሙ እንታይ ዝባሃል እዩ?

እዚ "ኣዲግራት ዩኒቨርሲቲ" ብዓበይቲ ጻዕዳ ፊደላት ኣብ ቀጠልያ ሳዕሪ ተጻሒፉ ኣሎ። ብድሕሪኡ፡ ተፈጥሮኣዊ ኣግራብን ደበናን ኣብ ሰማይ ተሰሪዑ ይረአ። እዚ ኣረኣእያ’ዚ ንተስፋ ትምህርቲ ዝውክልን ምልክት ፍልጠትን እዩ።

ካብ ጎማ ዝተሰርሐ መትሓዚ ኣርኮል ባለዛፍ ዝብል ሽም ዘለዋ ዳርጋ ፍርቂ ዝከውን ኣርኮል ሑዛ ኣላ። ኣልኮል ካብ ዓይነታት መናፅሂ ወይ ድማ ሳንታዘር ይጠቅመና። ናይ ኣልኮል ጨና ብጣዕሚ ደስ ይብለኒ።

ፐእ ክትፅብቕ ኣጋር ሸሓነ እዚ ኣጋር ንፀብሒ መትሓዚ ኣገልግሎት ይውዕል ፣ እዚኣ ግን ኣብ ርእሲኣ እውን መግቢ ዝሓዘት ይመስለኒ ቡፌ እኒሃ ።

ኣብ ክቢ ብርጭቆ መትሓዚ ብጫ ሕብሪ ዘለዎ ወይኒ እዩ። ኣብ ኢትዮጵያ ብሰፊሑ ዝብላዕ ባህላዊ ወይኒ መዓር ኮይኑ፡ መልክዑ ድማ ናይ ሓጎስን ምዝንጋዕን ስምዒት ከለዓዕል ይኽእል።

ሰባት ኣብ ዙርያ መሕወሲ ኮንክሪት ተጠርኒፎም ይሰርሑ ኣለዉ። ገሊኦም ድሙቕ ኣራንሺ ዝሕብሩ ናይ ድሕነት ቬስት ተኸዲኖም ኣለዉ። መንደቕ እምኒን ኮንክሪት ዝመስልን ይረአ። እዞም ሰባት እንታይ ዓይነት ናይ ህንጻ ስራሕ ይሰርሑ ኣለዉ ?

ካብቶም ንደቂሰባት ብበዝሒ ግልጋሎት ካብ ዝህባ ሓደ ዝኮነ ባንኪ እዩ። ኣብ መብዛሕቲኤን ባንክታት ኣብ ደገ ዝርከብ ኮይኑ ናይ ኤትኤም ማሽን ይብሃል።

ስታቢላይዘር ዝበሃል ናይ ኤለክትሮኒክ መሳርሒ ዝተመጠነ ሓይሊ ብኤለክትሪክ ንዝሰርሑ ማሽናት የቕብል፡፡ ዘይተመጠነ ሓይሊ ኤለክትሪክ ኣብ ብኤለክትሪክ ዝሰርሑ ማሽናት እንታይ ጉድኣት የስዕብ?

እዚ ምርኢት ባህላዊ ጽባቐ እዩ። ኣብ ተመሳሳሊ ብጸሊም ቡን ዝተመልአ ጻዕዳ ቀለም ዘለዎ ፍንጃል ቡን ይረአ ኣሎ። ብድሙቕ ቀጠልያ ቆጽሊ ዝተሸፈነ ኮይኑ፡ ንጽባቐ ባህላዊ ስነ-ስርዓት ዘንጸባርቕ እዩ።

እዚ ኣብ ሰማያዊ ጨርቂ ዝተሰርዐ ጽባቐ ኣሕምልቲ፡ ካብሎ፡ ካሮት፡ ድንሽን በርበረን ብተፈጥሮኣዊ ሕብሪ ዝተሰርዐ እዩ። ቅልል ዝበለ ዕዳጋን ተፈጥሮኣዊ ጣዕምን ኣብ ሓደ ምስሊ ዘቕርብ ዝተጸረየ ቅዲ።

ዝተፈላለዩ ሕብሪ ክዳውንቲ ዘለዎም ደቂ ተባዕትዮን ደቂ አንስትዮን ሕብራዊ ካባ ዝተከደኑን ክቢ ቅርፂ ሰሪሖም እናሳዕስዑ ይርከቡ፡፡ እዚ ሳዕስዒት ባህሊ ናይ ኢሮብ እዩ፡፡ አረ! ናይ ኢሮብ ፀወታ ብጣዕሚ ፈዛዝ እዩ አይስሕበካን፡፡

ደብረ ዳሞ ኣብ ታሪኽን ሃይማኖትን ኢትዮጵያ ልዑል ቦታ ዘለዎ ጥንታዊ ገዳም እዩ። ናይ ጥንታዊነትን መንፈሳውነትን ስምዒት ይፈስስ። ኣብ ተፈጥሮኣዊ ገደል፡ ካብ ዕግርግርን ዕግርግርን ከተማ ርሒቑ ዝርከብ ኮይኑ፡ ስምዒት ሰላምን ቅሳነትን ዘንጸባርቕ እዩ።

አርማ መለለይ ሓደ ተቋም እዩ፡፡ ዓሲምባ ዴሞክራሲያዊ ፓርቲ/ዓዴፓ/ ዝብል ብትግርኛን እንግሊዘኛን ኮይኑ ብፀሊም ሕብሪ ተፃሒፉ አብ ብጫ ድሕረ ባይታ ይርከብ፡፡ እዚ አርማ አብ ማእከሉ ናይ ሓወልቲ ቅርፂ ዘለዎን ወሰን ወሰኑ ከዓ ብቆፅሊ ዝተከበበ እዩ፡፡

ሓደ ዝኾነ ብረት መሳሊ ነገር ኣብ ማእገሩ ዝተሸከመ ሰብ ገፁ መሊሱ ይርአ ኣሎ፡፡ ኣነ እዚ ሰብ ናብ ዓይኒ ካሜራ ክኣቱ ዝተደለየሉ ዝኮነ ምክንያ ኣሎ ኢለ እየ ዝሓስብ፡፡

እዚ ተፈጥሮኣዊ መልክዓ ምድሪ ዘርኢ እዩ። ኣብ ዙርያኡ ነዋሕቲ ኣግራብን ቀጠልያ ቆጽልን ተሰሪዖም ኣለዉ፡ኣብ ማእከሉ ድማ ግምብን መስኮት ሓጺንን ዘለዎ ገዛ ኣሎ። ኣብቲ ግምቢ ዝተተኽለ ብጫ ባነር ኣሎ፣ ኣብ ልዕሊኡ ድማ ምስሊ ናይ ኣይስክሪም ኮንን ጽሑፍን ኣለዎ።

ማሕበር ልምዓት ትግራይ ኣብ ትግራይ ኣብ ዝተፈላለዩ ቦታ መሰረተ ልምዓት ብምህናፅ ዝፍለጥ ማሕበር እዩ፡፡ ካብ ስራሕቲ ገለ ኣብነታት ምጥቓስ ትኽእሉ ዶ

እግዚኦ! ኽበዝሕ ሓመደዋይ ሕብሪ ዘለዎም ኽሻታት ቡና ዝመልኡ ኣብ ሓመደዋይ ድሕረ ባይታ ይርከቡ። እዞም ኽሻታት ገሊኦም ተከፊቶም ገሊኦም ከዓ ተኣሲሮም ይርከቡ። ጻዕዳ ሕብሪ ዘለዎ ቃጫ ዝብሃል መእሰሪ ዝጠቅም ኣሎ።

ቡና ኣብ ኢትዮጵያ ካብ ዝርከቡ ባህላዊ መስተታት እቲ ሓደ እዩ። ቡና ተፈትዎ ጓሻ ኣብ ዝመፅኣካ እዋን ከም መዘናግዕን መጫወትን ንጥቀመሉ።

እዚ ኣርማ ኮርፖሬሽን ኣባይቲ ፌደራል ኣብቲ ምስሊ ተገሊፁ ኣሎ። ኣብ ቅድሚት እቲ ገዛ ኮፍ ኢሉ ብሰማያዊ ብርሃን ዝበርህ ነዊሕ ህንጻ፤ ኣብ ማእከል ድማ ቅርጺ ጡብ ዘለዎ‘ኤፍኤችሲ’ከም ምልክት ህንጸት ይረአ። ኣብ ታሕቲ እቲ ስም ብደቂቕ ፊደላት ብንጹር ተጻሒፉ ኣሎ።

ኣብ ቤተ-መጻሕፍቲ ኣብ ዓቢ ጠረጴዛ መጽሓፍ ተዘርጊሑ፡ ብዙሓት ሰባት ስቕ ኢሎም የንብቡ ኣለው። ጸኒሑ፡ መደርደሪ መጻሕፍቲ ብብዙሕ ሕብሪ ተሰሪዑ ኣሎ፡ ሓይሊ ትምህርትን መጽናዕትን ኣብ ሓደ ኣረኣእያ ተደሚሩ ዘርኢ እዩ።

ባንዴራ ክልል ዓፋር፣ ኣብ ሰሜናዊ ምብራቕ ኢትዮጵያ ዝርከብ ኮይኑ መነባብሮ ህዝቢ ዓፋር እዩ። ሕብርታትን ምልክታትን ናይታ ባንዴራ ነቲ ናይቲ ዞባ ታሪኽ ሰላም (ጻዕዳ)፡ መሬት (ቀጠልያ)፡ ባህልን ቃልስን (ቀይሕ) ዘንጸባርቕ እዩ።

ሓንቲ ቆፃል ክዳን ዝተከደነት ሰበይቲ ሕብራዊ ሻርፕ ተጎልቢባ ብብጫ ጀሪካን ማይ እናቀድሐት/እናመልአት ትርከብ፡፡ እዚ ትቀድሖ ዘላ ማይ ፅሩይ አይኮነን፡፡ አይይ! ንምስታይ አይከውንን ፡፡

ቀዳሞት ጫማ እግሪ ኣመኬላ ንከይረኽቦ ንምክልኻል እዮም ምሂዞሞ፡፡ ድሓር ግን ጫማ መመላክዒ ፋሽን እናኾነ እዩ መፂኡ፡፡ ፋሽንነት ጫማ ብምንታይ ይግለፅ?

ንደቂ ኣንስትዮን ደቂ ተባዕትዮን ዝጠቅሞን ዓይነት እዩ። ንፀጉሮም ኣዝዩ ጥቅሚ ኣለዎ። ሻንፖዝብሃል ቅብኣት ሎሽንን ፀጉርካ ንምንዋሕን ጥዕንኡ ንምሕላውን ኣዝዩ ብዙሕ ቅጥሒ ኣለዎ።

እዚ ክልተ ብኢድ ዝተሰርሑ ድሙቕ ሕብሪ ዘለዎም ቀለቤታት ኣብ ስእሊ ይራኣዩ ኣለዉ። ክልተ ቀለቤት፡ እቲ ሓደ ኣራንሺ፡ እቲ ካልኣይ ድማ ብጫ፡ ኣብ ጻዕዳ መሬት ብድሙቕ ሕብሪ ዝተሰርሑ። ብዝተሓዋወሰ ቅርጺ ዝተሰርሑን ብቐሊል ጽባቐ ዝተራእዩን እዮም።

ጫማ ጫማ ንእግርና ካብ ዝተፈላለዩ ሓደጋታት ይከላከል፡፡ ንአብነት ፃዕዳን ፀሊምን ሕብሪ እግሩ ከዓ ሮዛ ሕብሪ ዘለዎ እስፒል ድፉን ናይ ደቂ አንስትዮ ጫማ አብ ተክሊ ዘለዎን ፃዕዳ ድሕረ ገፅን ይርከብ፡፡ ናይዚ ጫማ ዋጋ ክንደይ እዩ?

ኣብ ዝማዕበሉ ሃገራት ፍቑራት ንቀፃሊ መፃምዶም ናይ ሓዳር ጥያቐ ንምቅራብ ዝገብርዎ ከይዲ ዝተፈላለዩ መጋየፅታት ብምግባር ብከምዚ ዝበሉ ድንገታዊ ጥያቐ የቅርቡ እዮም። ንስኹም ኸ ከምዚ ዓይነት ነገር ገጢምኩም ይፈልጥ ዶ?

ዝተፈላለዩ ምልኩዓት ጊባቦ፣ ሰፍኢ፣ መሶብ ወዘተ ተንጠልጢሎምን ተሰሪዖምን ይርአዩ ኣለዉ፡፡ እዞም ደስ በሃልቲ ዝደመቑ ሽሉማት ስፈታት ብብዝሒ ንመሸጣ ዝቐረቡ እዮም፡፡

እዚ ኣብ ሃገርና ኢትዮጵያ ዝተፈላለዩ ኣብ ጥዕና ተንከፍ ስራሕቲ ዝሰርሑ ናይ ውልቀ ትካላትን ማህበራትን ኣለው። ስለዚ ኣብ ከምዚ ዝበሉ ስራሕቲ ዝሳተፉ ውልቀ ሰባት ይኹኑ ትካላት ክባራትዑ ኣለዎም።

ናይ ዝኾና ማሽናት ዝስረሓሉ ትካል መፋለጢ ፅሑፍ ይመስል፣ እቲ ፅሑፍ መፋለጢ ኣብ ጠጠው ዝበለ ታፒላ እዩ ዘሎ ፡ ኣብ እግሪ እት ፅሑፍ ስ.ቑ እንሄዎ ።

እዋይ! ብጣዕሚ ደስ ዝብል ሓምለዎት ተክልታት ብመስመር በቂሎምን ለሚዖምን ኣብ ዋልካ ሓመድ ይርከቡ። እዞም ሓምለዎት ተክሊታት ኣብ ጻዕዳ ግመን ሰማያዊ ሕብሪን ዘለዎ ድሕረ ባይታ ይርከብ።

ኣብ ጻዕዳን ብጫን ዝተለመጸ ገዛ ጻዕዳ ሕብሪ ዘለዎም ማሽንን ናይ መንደቅ እንዳ ኣቁሑትን መብራህቲን ኣብ ቡናማ ሕብሪ ድሕረ ባይታይርከቡዎም። ሓምለዎት ተክሊታት ከዓ ኣብ ወሰን እቲ ገዛ ይርከቡ።

ስእሊ ኢየሱስ ክርስቶስ ንልቢ ደቂ ሰባት እንዳኳሕኮሐ ዝገልጽ እዩ። እዚ ስእሊ ምስቲ ፍሉጥ ስእሊ "ብርሃን ዓለም" ዝመሳሰል እዩ። ዓሚቝ መንፈሳዊ መልእኽቲ ድማ የመሓላልፍ።

ሜስ ባህላዊ መስተ ኮይኑ ካብ ማዓር ዝስረሕ ኣዝዩ ተመራፂ ዝኮነ መሰተ እዩ ኣብ ዓባይ ጥርሙዝ መሊኣ ካልእ ድማ ኣብ ብርለ ኣሎ።

አዚ ቁጽሪ ዘይብሉ ጫማታት ዘርኢ እዩ። ጸሊም ናይ ኣዲዳስ ስኒከር ኣብ መሬት ተዘርጊሑ ኣሎ። ኣብ ጎኒ እቲ ጫማ ሰለስተ ጻዕዳ መስመራት ብንጹር ይርአ፡ ኣብ ልዕሊኡ ድማ ኣርማ ኣዲዳስ ብወርቂ ተሓቲሙ ኣሎ።

ከተማ ኣክሱም ጥንታዊት ከተማ እያ። ሓወልቲ ካልኦት ቅርስታ ዝሓዘት ከተማ እንትከውን ናብ ከተማ ኣክሱም ከይድኩም ትፈልጡ ዶ ወይ ድማ ብቲቪ ሪእኩም ትፈልጡ ዶ?

ኣብቲ ሓያሎ ህጻናት ኣብ ሓደ መንደቕ እምኒ ዘለዎ ክፍሊ ኮፍ ኢሎም ኣለዉ። እቲ ክፍሊ ድማ ዝኾነ መሳርሒ የብሉን። ስእሊ ካርታ ኢትዮጵያ ኣብ መንደቕ ተሰቒሉ ኣሎ። እዚ ንጸገማት ሃዋህው ቤት ትምህርትን ኩነታት ትምህርቲ ህጻናትን ብንጹር ዘርኢ እዩ።

እዛ ጋል አነሰተይቲ አብ ህዝቢ ክርሰትያን አብ ሆሳእና ሰቲ ጨዲድካ አብ ርእሰካ ይግበር ።ብተወሳኪ አብ እዝና ብሩር ገይራ ፀጉር ርእሳ ተቆኒና አላ ። እዚ ቁኖ እንታይ ይሃል?

እዚ ኣርማ እዚ ነቲ መሳጢ መንፈስ ኩዕሶ እግሪ ፍጹም ይሕዞ! ዳርጋ ኣብ ኩሉ ዓለም ተፈታዊነት ዘለዎ ብጣዕሚ ጽብቕን ስምዒታዊን ኣርማ ክለብ እያ!

ቴለፎን እንዳዛረበ ደው ኢሉ ዝነበረ ሰብኣይ ኣብ ወሰን ጽርግያ ዝተዘርግሑ መጻሕፍቲ ክጥምት ይርአ። ጸሊም ቆርበት ጃኬት ተኸዲኑ ብዘደንቕ ኣቃውማ ደው ኢሉ ኣሎ!

ዝተፈላለዩ መሳርሒታት አለው፡፡ ንአብነት ፀላም ሕብሪ ላፕ ቶብ፣ ፃዕዳ ሕብሪ ካልኩሌተር፣ ፃዕዳን ፀሊምን ሕብሪ ከዓ ክራርን እስፒከርን አብ ቀይሕ፣ ቡናማን ዒባን ሕብሪ ድሕረ ባይታ ይርከባ፡፡ አረ ክራር ምውቃዕ ክፈቱ…!

እዚ ብድሙቕ ዝተቐብኡ ባህላዊ መሳርሕታትን ምልክታት እምነትን ኣብ መደርደሪታት ተዘርጊሖም ኣለዉ። እዚኦም ብብዙሕ ቅርጽታት ዝተሰርሑ ኮይኖም ገሊኦም ቅርጺ መስቀልን ካልእ ህንጻ ቤተ ክርስቲያንን ዝገልጹ እዮም። ጽባቐ ባህልን እምነትን፡ ዘገርም ስነ-ጥበብ ብዝተፈላለየ መልክዕ ዘርኢ እዩ።

እዚ ኣብ ሓደ መዓርፎ ነፈርቲ ዝርከብ ናይ ጸጥታ መፈተሺ ነቑጣ እዩ። ፈለማ፡ ኣብ ማእከል ኣብ ዝንቀሳቐስ መስመር ክልተ ናይ ሒዝካ ቦርሳታት ይረኣያ። ብድሕሪኦም ድማ ማሽን ራጂን መስመራት ጸጥታን ብንጹር ይረኣዩ። እዚ ናይ ድሕንነት ፈተሻ ዘርኢ እዩ።

ናይ ህንፃ ስራሕቲ ሓፀር ኮለን ነዊሕ እንዳኣውፁኡ እዮም ዘለው። ብዙሓት ቃላሚጣሶስ ተረብሪቦም ንምህዳም ኣብ ምስራሕ እዩ ዘሎ። ካብ ተኽሊታት ብዙ ዓይነታት ጠቅምቲታት ኣለውዎ።

ካብ ዝተፈለለዮ ዓይነት ፍረምረ ሐደ አራንሽ ኮይኑ ብመልክዕ ፈሳሲ ጁሰ ከምኡውን ለሚን ሐዊስካ ይሰተ እዮ ። ብመልክዕ ጁስ ዝሰተ ሐደ ግለፁ ?

ባህላዊ ደርፍታትና ኣብዚ ሕዚ እዋን ብባህላዊ ናይ ገዛ ቁሳቁሳትን ክዳውንትናን መመላክዕታትን ተዓጅቦም ይቀርቡ ኣለው። ስለዚ ከምዚ ዝበሉ ስራሕቲ ክበራትዑ ኣለዎም።

እዚ ብዙሓት ጸለምቲ ባህላዊ ስልማት ኣብ ዕንጨይቲ መደርደሪ ተዘርጊሖም ኣለዉ። እዚ ስልማት እዚ ብዝተፈላለየ ቅርጺ፡ ገሊኡ ብመልክዕ ዓሳ፡ ገሊኡ ብመልክዕ ሰብ፡ ካልእ ባህላዊ ምልክታት ዝስራሕ እዩ። ባህላዊ ጽባቐ ኣብ ስልማት፣ ብዝተፈላለየ ቅርጺ ዝተሰርሑ ኣገረምቲ ስራሕቲ እዮም።

እዚ ዕዳጋ ኣሕምልቲ እዩ፤ ኣብ ቅድሚት ቀጠልያ ቆጽሊ፡ ኣብ ማእከል ካሮትን ሽጉርቲን፡ ብጎኒ ኮሚደረን በርበረን፡ ኣብ ላዕሊ መሸላን ዕምባባ ተሰሪዖም ኣለዉ። እቶም ዝተፈላለዩ ኣሕምልቲ፡ ብጽፉፍ ተሰሪዖም፡ ብብዙሕ ሕብሪ ጽቡቓት እዮም።

ኣብ ውሽጢ ትግራይ ዝርከብ ናይ ሓደ ቦታ ዓይነት ኣከዳድና እንትከውን ክልተ ኣንስቲ እታ ሓንቲ ቆልዓ ዝሓዘለት ኮይና ጋምባሌ እዩ። ናይ ኣበየናይ ከባቢ እየን?

እዚ ኣብ ጫፍ እምባ ዝተሃንጸ ቤተ መቕደስ እዩ። ሰባት ብገመድ ወሪዶም ኣብ ልዑል ቦታ ይሕዙ። እቲ ቅርጺ እምኒ ብባህላዊ ጽባቐ፡ እምነትን ተፈጥሮን ኣብ ሓደ ትርኢት ተደሚሩ ዝተሰለመ እዩ።

ስፒል ጫማ ናይ ደቂ ኣንስትዮ እዮ። ደቂ ኣንስትዮ ኣብ መርዓን ዓመት ባዓላት፣ ንስራሕ ዝገብርኦ ዓይነት ጫማ ኮይኑ፣ ንጥዕና ብጣዕሚ ጎዳኢን ሕማቅን እዩ።

ኣብ ዓበይቲ ከተማታት ኣብ ወሰንቲ ቦታ ናይ ሰፈራት ኣቕጣጫ ዝሕብር ታፔላ ንረክብ ኢና፡፡ እዚ ኣንፈት ሓባሪ ታፔላ እንታይ ረብሓ ኣለዎ?

ብወፈራ ሰባት ስርናይ ክዓጽዱ ዘርኢ ስእሊ እዩ። ብዙሓት ሰባት ብሓባር ይሰርሑ ኣለዉ። ሓደ ሰብ ድማ ፍሽኽ እናበለ ናብ ካሜራ ይጥምት ኣሎ።

ፀሊም ኮፍ መበሊአን ዕንቋይ ሕብሪ ዘለዋን ናይ ስፓልት ጥራሕ ሞተር አብ ፃዕዳ ድሕረ ባይታ ትርከብ፡፡ እዛ ሞተር ክትጓዓዝ ከላ ድምፂ የብላን፡፡ ናይ ሓደ ሰብ ጥራሕ እያ ትፅዕን፡፡ አብ እምኒ ዘለዎ ፅርግያ ግን መልክዐይ በቃ እያ፡፡

ካብ ዓይነታት ስፖርት ሓደ ዝኮነ ቮሊቮል ናይ ኢድ ክዕሶ ፀወታ እንዳተፃወቱ እዮም ። ቮሊቮል ፀወታ ብጣዕሚ ደስ ዝብልን ዝሕጉስን ፀወታ እዩ።

መናሃርያ ናይ ዝተፈላለዩ መጓዓዝያ መኪና መሓደርን መውዓልን ኮይኑ፣ ደቂ ሰባት ካብ ቦታ ናብ ቦታ ክንቀሳቀሱ ከለው ንመጓዓዝያ መኪና ንምርካብ ናብ መናሃርያ ከምዝከዱ ትፈልጡ ዶ?

እዚ ጫማ እዚ ናይ ደቂ ተባዕትዮ ጫማ እንትከውን እዚ ጫማ ድማ ብጣዕሚ ግልጋሎት ኣለዎ። ከምኡ እውን ንክረግፅዎ ከለዉ ምችው እዩ።

ኣብ ሓደ ቤተ ክርስቲያን ዝፍጸም ሃይማኖታዊ ፍጻመ ዘርኢ እዩ። ኣብ ቅድሚት ካብ ወርቂ ዝተሰርሑ ዓበይቲ መስቀላት ብጻዕዳ ጨርቂ ተሸፊኖም፤ ኣብ ላዕሊ ብብርሃን ዝተመልአ ቤተፀሎትን ብድሕሪት ድማ ዝተፈላለየ ሕብሪ ዘለዎም መስቀላት ይረኣዩጽቡቕ ትርኢት ባህላዊ ሓበንን ምልክት እምነትን እዩ።

ኣብ ፃዕዳ ጣፍ ካብ ዝብሃል እክሊ ዝተሰረሐ ኮይኑክትርእዮን ብጣዕሚ ደስ ዝብልን ክትበልዖ ከለካ እውን ንጥዕናና ጠቃሚ ዝኮነ ዓይነት ምግቢ እዩ።

እዚ ብጣዕሚ ደስ ዝብል መሶብ ንርኢ ኣለና። እዚ መሶብ መሶብ ትግራይ ይባሃል ። እዚ መሶብ ካብ እድኒን ሃሪን ዝስራሕ እዩ ።

“ፅዋ ሓው” እትብል መፅሓፍ ብቀይሕ ሕብሪ ተፃሒፋ አብ ብጫ ድሕረ ገፅ ይርከብ፡፡ “ውርሲ ትርጉምን ምምቃር ትሕዝቶን” ዝብል እውን ተፃሒፉ አሎ፡፡ እዛ መፅሓፍ ብመን ተፃሒፋ?

እዚ ፖስተር ንኣገልግሎት ፖስት ኢትዮጵያ ብንጹር ዝገልጽ እዩ። እቲ ስም ኣብ ላዕሊ ብዓበይቲ ፊደላት ዝተጻሕፈ ኮይኑ ሓበሬታ ኣገልግሎትን ቁጽሪ ርክብን ኣብ ታሕቲ ተገሊጹ ይረአ ኣሎ።

ፀጉራ ደው ዝበለት መነፀር ዝገበረትን ከብቶም ናይ ባህላዊ ክዳን ዝበሃሉ ሓደ ዝኮነ ብዘመናዊ መልክዕ ብሓዱሽ ቅዲ ተሰሪሑ ሓንቲ ሞዴል ተከዲናቶ ኣብቲ መድረክ ኣላ።

ናይ ፌዴሬሽኑ ናይ ዓለም አትሌቲክስ ቀዳማይ ደረጃ ሰልጠንቲ መመረቂኦም ፎቶ ናይ ኢትዮጵያ ኣትሌትክስ ማልያ ጌሮም እቶም ካልኦት ክዳኖም ስቪል ጌሮም ኣለዉ።

እዚ ኣብ ማእከል ከተማ ብዙሓት መካይን ዝበዝሐኦን ኣብቲ ፅርግያ ወሰን ድማ ሰቲ ወይ ድማ ርሑስ ሳዕሪ ዝሸጣ/ጡ ብዙሓት ደቂ ተባዕትየን ደቂ ኣነስትየ ኣለዉ፡፡

እዚ ዝተፈላለየ ከለራት ዝተሸፈነ መፅሓፍ እዩ። እዞም መፀሓፈቲ አዚኦም ኣብ ውሽጦም ቡዙሕ ንዓና ፍልጠት ዘቅስሙ ኣለዎም። እዞም መፅሓፍቲ ድማ ኣብ ዝተፈላለዩ ቤት ንባብ ክንረክቦም ንክእል ኢና።

ኣንጭዋ ሓንቲ ካብ ንኣሽቱ እንስሳታት ሓንቲ ኮይና ኣብ በረካን ገዛን እትቅመጥ ኣሸጋሪት ብጣዕሚ ሕማቅ እንስሳ እያ። ንስኩም'ከ ኣብ ገዛኩም ኣላትኩም ዶ?

ናይ ዝተፈላለዩ ቅብኣታት፣ ሻምፖናይ ነብስን፣ ቫዝሊን ናይ ቆልዑ፣ ሾኖለጋ፣ ዕሹግ ናይ ታኒካ ኮሚደረን፣ ምስ ዳቦ ዝቅብኡን ካልኦትን ኣብ መደርደሪ ተቀሚጦም ኣለዉ ።

ብላካ ዝተሰፈየ ሰፍኢ ሕንባሻን፣ ማዓር ብፃዕዳ ሰርቪስ ፣ማንካ ፣ሻሂ ኣብ ሰርቪስ አሎ። ንስካትኩም ካብ እቶም ዝተዘርዘሩ እንታይ ከምእትፈትዉ በሊዕኩም ትፈልጡ ዶ ?

እዘን አርባዕተ ጎመአን ትራክተራት ቆፃልን ብጫን ሕብሪ ዘለወን ኮይነን፤ አብ ጥቃ ብቆርቆሮ ዝተሰርሐ ገዛውቲ አብ ፃዕዳ ሓመድ ዘለዎ ድሕረ ባይታ ይርከባ፡፡ እዚአን ከዓ ንማሕረስ ክንጥቀመለን ንክእል ኢና፡፡

ኣብዚ ብጣዕሚ ደስ ዝብሉ ዕንበባት ምድረ-ቤቱ ማይ ዝመስል ገዛ ብላዕሊ ድማ ደስ ዝብሉ መብራህቲ ኣለው። ገዛ ዝተፈላለዩ ዓይነታት ኣሰራርሓ ገዛ ኣለው።

እዛ ኣዴና እዚኣ ጡጥ እንዳፈተለት ንርኣ ኣለና ። እዛ ወሓለ ሰበይቲ ተከዲናቶ ዘላ ነፀላ እውን ካብ ጡጥ ዝተፈተለ እዩ ።

ባህላዊ ናይ ኢትዮጵያ ኣስራዚ ቀለቤት ጥንታዊ ጽባቐ ናይቲ ቀለቤት ዘርኢ እዩ። እዞም ቀለቤት ሓይሊ ብዘርኢ መንገዲ ዝተሰርሑ እዮም። እዞም ስልማት እዚኣቶም ነቶም ተኸዲኖም ዝዓበዩ ናይ ናፍቖት ስምዒት ዘበራብሩን ናይ ቀደም ልምድታትን ልምድታትን ዘዘኻኽሩን እዮም።

ኣብ ሃገርና ዓበይቲ ኮንስትርክሽን ኣብ ዝካየደሎም ቦታታት በብዝሒ ናይ ማይ ፀገም ኣሎ። ነዚ ድማ ሰባት ሓደሽቲ ህንፃታት እንትስርሑ ማይ ብጋሪ ካብ ዝመላለሱ ሰባት ይገዝኡ። ስለዝኾነ ድማ ናብ ዘይተደለየ ኪሳራ እናተዓልዑ ይርከቡ።

ባህላዊ ክዳውንቲ ሓበሻ ኣብዚ ሕዚ እዋን ብዝተፈላለዩ ቅድታትን ስፌታትን እናተሰርሑ ንተጠቀምቲ እናቀረቡ ይርከቡ። ስለዝኾነ ድማ ሰባት በቲ ቅዶምን ኣሰራርሓኦም እናተስሓቡ ፋሽን እናበሉ ይጥቀምሎም።

ናይ ሓደ ቢሄረ ሰብ ባህሊ አከዳድና ተከዲነን መለከት እናነፍሓ በትሪ አብ ኢደን ሒዘን አብ ቆፃልን ቡናማን ሕብሪ ድሕረ ገፅ እናተፃወታ ይርከባ፡፡ እዚ ባህሊ ናይ አበይ ዓዲ እዩ?

ዋትስ ኣፕ ብቪድዮን ድምፅን ክንራኸብ ዝገብር ዓይነት ቴክኖሎጂ እዩ፡፡ እዚ ቴክኖሎጂ ናይ ኢንተርኔት ኣገልግሎት ኣብዘይብሉ ከባቢ ክንጥቀመሉ ዶ ንኽእል ይመስለኩም?

ኣብ ትግራይ ካብ ዝርከቡ ብሉፃት ደረፍቲ ሓደ ዝኮነ ዘመን ኣለምሰገድ እዩ። ደርፍታቱ ናይ ፍቅርን ሃገርን ብህዝቢ ብጣዕሚ ተፈታውን ተፈቃርን እዩ።

እቶም ሙስሊም ዝኾነ ዓይነት ሓሳብ ኣብ ወረቀት ፅሒፎም ኣብ ፍሬም ዘርጊሖም ሰላማዊ ሰልፊ ወፂኦም ዝኾነ ዓይነት ሕቶ ብሰልፊ ፣ ብጭርሖ ሓሳቦም ይገልፁ ኣለዉ፡፡

ቅዲሚ ሕዚ ናይ ሰባት ዝነበራን ግልጋሎት ዝሃበን ካብ ቦታ ናብ ቦታ ዝተቀሳቀሳን ብዙሕ ጥቅሚ ዝሃባን ኮይነን ናይ ሰሙን ዘሎ ናይ ዘገልገላ መኪና ዋጋ እዩ።

እዞም ኣቦና እዚኦም ኦርተዶክስ ተዋህዶ ኮይኖም እዞም ኣቦ ድማ ቅስርዓተ ቅዳሴ እንዳኣገልገሉ ኣለዉ። እዞም ቀሺ እዚኦም ኣብ ማእገሮም ድማ ናይ መፅሓፍ ቁዱስ ሒዞም ኣለዉ።

እዞም መናእሰይ ናይ መስኖ ኣትክልቲ ንምትካል መሬቶም እንዳሓረሱን እንዳላሳለሱን እዮም ዘለው። እዚኣቶም ድማ ብመስመርን ብመደብን እውን ተዳልዩ እንዳዘርኣ እዩ ዘሎ።

ጋሪ ኣርባዕተ እግራ ካብ ዕንፀይትን ሓፂንን ዝተሰረሓት ማይ ዝፃዕነት በቅሊ እያ። በቅሊ እንስሳ ዘቤት ኮይና ካብ ዓቅማ ንላዕሊ ክትፃዓን ከላ ብጣዕሚ እያ ትሕዝነካን ተደንግፀካን።

ኣብ ኢትዮጵያ ሃይማኖታት ሓደ ዝኮነ ኦርቶዶክስ ተዋህዶ ክርስትያን መራሕቲ ሃይማኖት ዝኮኑ ኣቅሽሽትን ዲያቆናትን ኣብ ዓመታዊ ባዓል እንዳክበሩ እዮም። ንስኩም ከ ዓመታዊ ባዓል ተክብሩ ዶ ?

ኣብ ትግራይ ካብ ዝርከቡ ባህላዊ ቁኖታት ሓደ ስገም ምስ ሳርዴታ እዩ። ደቂ ኣንስትዮ ስገም ምስ ሳርዴታ እንትቁነና ብጣዕሚ እየን ዝደምቃን ዝፅብቃን ።

ስድራ ኣብ ጽርግያ ብፋሮሳ ኣድጊ ወይ በቕሊ ክጓዓዙ ምርኣይ ትርኢት'ዩ። ቀሊል ነገር'ኳ እንተኾነ፡ ንተፈጥሮኣዊ ከባቢ ዝትንክፍ ድንቂ ኣነባብራ ኮይኑ ይስምዓካ!

እዚ ናይ ፈልሲ መዳለዊ ጣብያ እዩ፡፡ ሰባት ፈልሲ ንምድላው ኣብ ከይዲ ዘርኢ ምዝራእ እንተለዉ ይርአዩ ኣለዉ፡፡ እዚ ተግባር ደስ በሃሊ እዩ፡፡

እዚ ኣርማድዮ እናተባህለ ዝፍለጥ ካብ ዕንፀይቲ ዝተሰርሐ ኣብ ቤት ፅሕፈታት ዝተፈላለዩ ዓይነት ንብረት ቤት ፅሕፈት ከም ኣብ መዝገብወይ ድማ ኣቃፊ ዝበሉ ዓይነት ንብረት ንምሓዝ እንጥቀመሉ ኣርማድዮ እዩ፡፡

ኣብ ዘመናዊ ዓለም ሰባት ዝተፈላለዩ ስዕልታታት ፅሑፋትን ኣብ ካናቲራታት፣ ኣብ ወረቀታትን ባነራትን የህትሙ። ከምዚኦም ዝኣመሰሉ ስራሕቲ ህትመታት ኣብዚ ሕዚ እዋን እናተበራኸቱን ብፅሬቶም ፅፈቶም እናዓበዩን ይርከቡ።

ቆፅሊ ኣዝመሪኖ ናብ ዝተፈላለዩ ናይ ምግቢ ኣይነታት ከም ዝዓትው ይፍለጥ። ንኣብነት ንጥብሲ፣ ንበርበረ ቅመም መቃመሚን ኣብ ሽሮ ምዝግጃውን ንጥቀመሉ። ከምኡውን መጠነ ሰፊሕ ናይ ጥዕና ጥቅምታት ከም ዘለዎ ብዙሓት ተመራመርቲ ገሊፆም እዮም።

ኣብ ኣምሃራ ክልላዊ መንግስቲ ካብ ዝርከቡ ሓይቅታት እቲ ሓደ ጣና እዩ። ኣብ ጣና ብዙሓት ጥንታዊ ኣብያተ ክርስቲያን እንትህልው ኣብ ግለገሊኡ ድማ ብነበርቲ ዝተመልዐ እዩ።

እዚ ኣብ ሓደ መድረኽ ዘተ ዘርኢ እዩ። ስዒቡ ኣብ ብዙሓት መንበር ተኣኪቦም ሰባት ይረኣዩ፡ ኣብ ታሕቲ ምንቅስቓስ ኣዲስ ኣበባ ዝገልጽ ንጹር ጽሑፍ ኣሎ። እዚ ምልክት ማሕበራዊ ዘተ እዩ።

ኣብ ትግራይ ብዙሓት ዓበይቲ ጋንታታት ተሓቒፎም ዝፃወቱ ተፃወትቲ ዝሓዘ እቲ ሓደ ውድድር ብስኪሌታ እዩ። ኣብዚ ሕዚ እዋን ተጋሩ ተፃወትቲ ብስክሌታ ኣብ ዓለም ተዓወትቲ እናኾኑ ይርከቡ።

ከንቲባ አዳነች አቤቤ 2ይ ምዕራፍ ናይ ቀጠና ልምዓት ብዝብል ምስ ጋዜጠኛታት ዝቀረበለን ሕቶ ዝሃብኦ ምላሽ ዝብል ፅሑፍ ብፃዕዳ ኮይኑ አብ ብጫን ዕንቋይን ሕብሪ ድሕረ ገፅ ይርከብ፡፡ እዚ ናይ መን መፋለጢ እዩ?

ሰላምታ ዝብል ናይ እግሊዘኛ ፅሑፍ ኣብኡ ዘለዋ ደቂ ኣንሰትዮ ነዊሕ ካልሲ ታይት ዝተከደና ኣዋል ናይ ስፖርት ምርኢት እንዳኣርያ እየን ዘለዋ። ስፖርት ካብ ዝተፈላለዩ ሕማማት ክከላኸላከል ዓውደ ትምህርቲ እዩ።

መርዑት ካባ ገሮም ዓርኪ ፅላል ሒዛትላ እዕርክቲ መርዓዊ እናንጨብጨቡ ይዕጅብዎ ኣልዉ ። ኣብቲ ምንግዲ ብእምኒ ዝትሰርሐ ግዛ ኣብቲ ክባቢ ብሳዕሪ ተምሊኡ ኣሎ።

አብ ኢትዮጲያ ካብ ዝርከቡ ሃይማኖታት ሓደ ፕንጤ እንትኮን ብዝሕ ዝበሉ ተከተልቲ ዘለዎ ሃይማኖት እንትክን እዚ አብ መድረክ ዝኒሄ መራሒ ናይ ሃይማኖት ፕንጤ መን ይበሃል?

እዚ ተኽሊ ቖፅሉ ግርፍዕ ዝበለ ማለት ስፍሕ ዝበለ እዩ ዘሎ ኣብ ድሕርቤት ዝበቖለ እዩ ዝመስል፡ ማለተይ ኣብ ሰፊሕ ግራት ኣይኮነ ን ዘሎ ።

ዘመን ዘምፆ ናይ ገንዘብ መቆጠቢ ባንክታት ሓንቲን ተወዳዳሪትን ዝኮነት ናይ ግሊ ባንኪ ወጋገን ኮይና እትህቦም ግልጋሎታት ተለጢፉላ ናይ ሞባይል ቅርፅን ክፍያታት መማረፂን ኣለዋ።

እዚ ዝተመልአን ኣብ ሰማያዊ መኽደኒ ዘለዎ ብርጭቆ ኩባያ ብሓይሊ ዝውሕዝን ተፈጥሮኣዊ መኣዛ ዘለዎ መስተ ዘርኢ እዩ። እቲ መስተ ብጻዕዳን ቀጠልያን ቀለም ዝተሸፈነ ኮይኑ ኣብ ልዕሊኡ ብዙሕ ፎም ኣለዎ። ኣብ መኣዲ ብቐሊልን ተፈጥሮኣዊን ኣገባብ እዩ ዝቐርብ።

ካብ ኣብ ትግራይ ዝርከቡ ነዊሕ ዕድመ ዘቁፀሩ ገዳማትን ኣብያተ ክርስቲያናትን እቲ ሓደ እዩ። እዚ ገዳም መንበሪ ታቦተ ፅዮን ኾይኑ የገልግል። ገዳማትን ኣብያተ ክርሲትያናትን ምርኣይ ብጣዕሚ እየ ዝፈቱ።

ኣብ ሓደ ሰፊሕ ቤት መግቢ ሆቴል መመገቢ ጠረጴዛታትን መንበርን ተሰሪዑ ኣሎ። ኣብ ገለ ክፋላት ናይቲ ክፍሊ ሕብራዊ ባሎናት ይረኣዩ። እዚ ቤት መግቢ ያሬድ ዘማ ኢንተርናሽናል ሆቴል እዩ።

ክልተ ድራማ ሰራሕቲ ሓመደዋይ ቆቢዕን ካቦትን ተከዲኖም ንሓንቲ ቀያሕ ፀጉራ ዝፈረዘት ሰበይቲ እናዛረብዋን አብ ፃዕዳ ሕብራዊ ድሕረ ባይታን ይርከቡ፡፡ ወይ ጉድ እንታይ እዮም ዝብልዋ ዘለው?

ኣውቶቡስ ዘለቆ ንናይ ኢትዮጵያ ፖስታ ትራንስፖርት ይጠቐሙ ዝብል ፅሑፍ ይርአ ኣሎ፡፡ ካብዚ መፋለጢ ተበጊስና ናይ ኢትዮጵያ ፖስታ ግልጋሎት ትራንስፖርት ከምዝጀመረ ክንርዳእ ንኽእል ዶ?

ብርሃን ባንክ ዝብል ፅሑፍ ብዕንቋይ ኮይኑ አብ ሃሳስ ፃዕዳ ድሕረ ባይታ ይርከብ፡፡ ልዩ ውድድር ዝብል እውን አብ ብጫ ድሕረ ባይታ ይርከብ፡፡ እዚ ባንኪ ደስ ዝብልን ሰሓባይን አገልግሎት አለዎ፡፡

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ድምፂ ወያኔ ትግራይ እንትከውን መግለፂ ብኣይተ ጌታቸው ረዳ ዝምራሕ ውድብ ህውሓት ከምዝሃቡ ሪኢኩሞ ዶ ነርኩም?

ኣብ ዕዳጋ ኣብ ቆፃል ክሻ ዝተዘርግሓ ቆስጣ፣ ኣብ ቀይሕ ክሻ ድማ ለሚን ንክሽየጥ ተዘርጊሑ ኣሎ ። ቆስጣ ብጣዕሚ ንጥዕናካ ጠቃሚ እዩ ።

እፅዋት ብተፈጥሮን ሰብ ተኽልን ኢልና ኣብ ክልተ ንከፍሎም ።ብሰብ ዝትከሉ ከም ፣ኣቫካዶ፣ ማንጎ፣ ፓፓየ፣ ዘይትሁን ዝበሉ እንትኮኑ ከም ሰራው፣ ሞሞና፣ ታሶስ ወዘተ... ዝበሉ ድማ ብተፈጥሮ ዝቦኩሉ እዮም።

እዞም እትሪእዎም ዘለኹም ኣብ ጣውሎ ተደርዲሮም ዘለው ዝተፈላለዩ ዓይነታት ፋርኬታ እንተኸውን ንፓስታ፣ ንኬክ፣ ንሞኮረኒ ከምኡውን ዝተፈላለዩ ምግብታት መመገቢ ከም እንጥቅሙና ትፈልጡ 'ዶ?

እዚ ብፍርቂ ሊትሮ መጠን ዝተዓፀገ ፃባ ማማ ወተት ይበሃል፡፡ እዚ ፃባ ኣብ ኣዲስ ኣባባ ብብዝሒ ዝፍለጥ ዓይነት ምህርቲ ፍረሽ ፃባ እዩ፡፡

ካብ ናይ ኮስሞቲክስ ዓይነታት ሓደ ዝኾነ ሎሽን እዩ፡፡ ማይ ተሓፂብካ ንናይ ኢድ፣ እግሪ ሓደ ሓደ ጊዜ ውን ናብ ገፅ ይገብርኦ እየን፡፡ ንቆርበት ዘለስልስን ኣወዳት ውን ዶ ይገብርዎ?

ኣብዚ ሕዚ ግዘ መናእሰይ ብዘይ ሕፍረትን ምሽቁራርን ኣብ ጎደናታት ይኹን ኣብ ቤት መስተታት ተኣኪቦም ይሰትዩ። ሓደ ሓደ ሰባት ኣብቲ እንዳመስተታት ግዜ ንምሕላፍ ብዘለዎም ናይ ሙዚቃ ክእለት ንኻልኦት ሰባት የዘናግዑ።

ናይ ወለዲ ኣከዳድና ዝተኸድነ ከምኦም እውን ብግቡእ ዝናር ዝተዓቐ ሰብ ይርአ ኣሎ፡፡ እዚ ድራማዊ ኣቀራርባ ሰሓባይ ግርማ ሞገስ ኣለዎ ዶ?

እዚ ሓንቲ ዑፍ ኣብ ልዕሊ ሰማያዊ ፍጹም ክትበርር ከላ ዘርኢ እዩ። እታ ዑፍ ብጸሊምን ቡናውን ሕብርታት ተሰሊማ ኣኽናፋ ኣስፊሓ ትዝርግሕ። እዚ ምስሊ እዚ ናጽነትን ጽባቐ ተፈጥሮን ብንጹር ዘርኢ እዩ።

ኣብ ሓደ ናይቲ ከባቢ ጽርግያ ንእሽቶ ቀያሕ ማሃንድራ ደው ኢላ ኣላ። ብድሕሪት ብሰማያዊ ተርፖሊን ዝተሸፈነ ኮይኑ ኣብ ውሽጡ ሓያሎማይ ጃሪካን ኣለዎ። ኣብ መሬት ቱቦማይ ይርአ። እዚ መስርሕ ምእካብን ምጽራይን ማይ ከባቢ ብንጹር ዘርኢ እዩ፤ ብቐሊል መንገዲ ዝግበር ኣገልግሎት።

እዚ ኣርባዕተ ንጹራት ጥርሙዝ ብርጭቆ ብሓባር ተቀሚጦም ኣለው። እቲ ሓደ ኣብ ታሕቲ ውሑድ ማይ ኣለዎ። እቲ ታሕተዋይ መደርደሪ ብዕምባባ ዝተሰለመ ኮይኑ፡ ንጹር ውክልና ንጽህናን ስኒትን እዩ።

ሓደ ፀሊም ሰብአይ ሰማያዊ ሸሚዝ፣ ሓመደዋይ ሱፍን ዕንቋይ ሕብሪ ዘለዎ ከረባታን ተከዲኑ አብ ሓመደዋይ ድሕረ ባይታ ጠጠው ኢሉ ይርከብ። እዚ ፀሊም ሰብአይ ረጊድን ማእጋርን እዩ።

ቅድም ኣብ ዝበሉ እዋናት ኣገልግሎት ታክሲ ዝህባ መኪናታት እዩ ነይሩ። ይኹን እምበር ኣብዚ ሕዚ እዋን ባጃጅ ካብ ዝመፅኣ እተን ታክስታት እናጠፍኣ እየን ዝርከባ። ስለዚ ኣብ ዓበይቲ ከተማታት ባጃጅ ንምጥቃም ንሓደጋ ትራፊክ የቃልዕ እዩ።

ኣብዚ ክልተ ደቂ ኣንሰትዩ ፀጉረን እንዳተሰርሓ ዘርኢ እዩ። ብጸጋም ድማ ካልእ ሰብ ኣእዳዋ ተጠቒሙ ጸጉራ ብጥንቃቐ ክትሰርሓ ይርአ። ብየማን እቲ ዝተሰርሐ ፀጉሪ ብጽፉፍን ብኣገባብ ይረአ ኣሎ። እዚ ኣሰራርሓ ጸጉሪ ርእሲ ትፈትውዎ ዶ?

ናይ ኢትዮጵያ ጠቅላይ ሚኒስተር ዶ/ር ኣብይ ኣሕመድ ምስ መሰትዮም ናይ ሱዳን ግዚያዊ ፕሬዚዳት ኣብ ቤት ፅሕፈቶም ኣብ ዝተቀበልዎ እዋን እዩ። እዚኦም ወታዳራዊ ኣዛዚ ዝነበሩ ብመፈንቀለ መንግስቲ ናብ ስልጣን ዝመፁ እዮም።

ናይ ትግራይ ዕጥቃዊ ቃልሲ መስራትን ነባር ተጋዳላይን ከምኡ እውን አብ ናይ አትዮጵያ ፖለቲካዊ አመራርሓ ንነዊሕ ዘመናት እንዳአገልገሉ ብምፅናሕ ኣብዚ ሎሚ ግዜ ብጥሮታ ዝተገለሉ እዮም።

ኣካል ናይቲ ብኬንያዊ ኩባንያ ቴሌኮሙኒኬሽን ሳፋሪኮም ዝካየድ ናይ ዕዳጋ ወፍሪ ወይ ህዝባዊ ፍጻመ እዩ። ሰባት ቀጠልያ ክዳን ተኸዲኖም ይረኣዩ። ቀጠልያ ናይቲ ኩባንያ ፊርማ ሕብሪ ኮይኑ፡ እቲ ኩባንያ ዝተፈላለዩ ማሕበረሰብ ዝቐንዐ መደባት ብምእንጋድ ዝፍለጥ እዩ።

እዚ መፅሓፍ ቅዱስ ብትግርኛ ዝብል ርእሲ ዘለዎ ጥራዝ መፅሓፍ ናይ ሃይማኖት መፅሓፍ እዩ፡፡ መፃሕቲ ሃይማኖት ብትግርኛ ምሕታሞም ጥቕሚ ኣለዎ ዶ ትብሉ?

እዚ ሰባት ኣብ ቅሉዕ ኣየር ተኣኪቦም፡ ሓደ ካብኣቶም ኣብ ዓቢ መጥበሲ ገለ ነገር ይጠብስ ኣሎ። እቲ ተፈጥሮኣዊ ኣየርን ጻዕር ደቂ ሰባትን ኣብ ሓደ ስእሊ ተደሚሩ'ዩ ይረአ ኣሎ።

ሓንቲ ሙሉእ ብጫ ሕብሪ ዘለዎ ኮምቢላሰን ገይራ ኣብ ጥቅኣ ድማ ብዙሓት ክሻታት ብዝተፈላለየ ዓይነት ሕብሪታት ዘለዎም እዮም። ጉሓፋት ዝመልኡ እዮም።

እቲ ምስሊ ብሰማያዊ ሽፋን ዝተሸፈነ ስፓየር ደፍተር ዘርኢ እዩ። ኣብ ማእከል ብዝተፈላለየ ሕብሪ ዝተሸፈነ ቅዲን ብብጫ ዝተጻሕፈ "ኣቋራጭ ደፍተር" ዝብል ቃላትን ነዚ ምስሊ ፍሉይ ይገብሮ።

ቡዙሓት ስፖርተኛታት አብ ቆፃል ሕብሪ ሜዳ እናተፃወቱ ይርከቡ። እዞም ተፃወቲ አብፀሊምን ሓመኩሽታይን ሕብሪ ድሕረ ባይታ ይርከቡ። እዞም ስፖርተኛታት ስፖርታዊ ዕጥቂ ገይሮም እናተፃወቱ ይርከቡ።

ሓደ ሓረስታይ ኣብ መስኖ ደኒኑ ካሮት ይብቁስ ወይ ድማ ይነቅል ኣሎ ። ካሮት ዓይንና ንምፅራይ ይጠቅመና ።ካሮት በሊዕኩም ትፈልጡ ዶ?

ብጣዕሚ እዩ ዝገርም ! ዋሻ ዘሎ እሞ ድማ ብሓመድ እዩ ዝተስረሐ ። ከም ዝመስለኒ ኣብ ኣክሱም ዝርከብ ሃፀይ ገብረመስቀል ዝሰርሕዎ እዩ።

ብኣግባቡ ዘይተኣርነበ ኣቀማምጣ ይርአ ኣሎ፡፡ ኣብ ልዕሊ እቲ ቁም ሳጥን ዝተደርደሩ ኣቑሑ እኔህዉ፡፡ እዞም ኣቑሑ ወዲቖም ሰብ ክጐድኡ ኣይኽእሉን ድዮም?

እዙይ ገፊሕ ዳስ ካብቶም ኣብ ሂወት ኣዝዮም ኣድለይቲ ካብ ዝኮነ ሓደ እዩ። ንሱ እውን መርዓ ይብሃል ክልተ ሰባት ናብ ሓደ ዝኮንሉ ክልተ ቤተሰብ ሓደ ዝኮኑ ስርዓት እዩ።

ጫማ፡- ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በበእኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም ፡፡ ንስኻትኩ ከ ናይ ጫማ ፋሽን ተኸልቲ ዲኹም?

ኣብዚ ዘለው ፃዕዳ ናይ ሓበሻ ክዳውቲ ተከዲኖም ናይ በሃል መስቀል ሽግ ኣቃፂሎም እንዳተሰጋሩ እዮም። ትርጉሙ ድማ ከም መድሓኒት እዩ ዝእመን።

ኣብዚ ተደርዲሮም ዘለው ዝተፈላለዩ ዓይነታት ናይ ገፅን ናይ ሰውነትን ሳሙናታት እንትኮኑ እዚኣቶም ድማ ሜዲኬም፣ ዶቭ፣ ዕርዲ ወዘተ.... ዓይነታት ሳምናታት ክሽየጡ ተዳልዮም አለው ።

ሳንታይዘርን ኤርፍረሽን ዳይፐር ኣብ ሹቅ ዝሽየጡ እዮም። ሳንታይዘር ኣብ ኢድና ንዝርከቡ ጀርምታት ንምጥፋእ ብጣዕሚ ኣድላይን ኣገዳስን እንትከውን ኣብ ግዜ ኮሮና ሕማም ንደቂ ሰባት ዓብይ እጃም ካብ ዝነበሮም ሓደ እዩ።

ሰባት ምህርቶምን ንብረታቶም ንምፍላጥ ዝተፈላለዩ ዓይነታት መፋለጢ ይጥቀሙ። ካብኣቶም ድማ ኣብ ፅርግያ ቦታታት ታቤላታት ብምትካል እዩ። ኣብ ሓደ ሓደ ቦታታት እቶም ታቤላታት ካብ ሚሒር ምብዝሖም ብጣዕሚ እዩ ዘደብሩ።

ኣብ ትግራይ ባህላዊ መጋየፅን መመላክዕን ዝኮነ ፁሩራ ናይ ርእሲ እዩ። ደቂ ኣንስትዮ ትግራይ ፀጉረን ምስ ተቆነና ብሃሪ ገረን ፁሩራ ዝኣስራ ብጣዕሚ ደስ እየን ዝብላ።

እዚ ተኽሊ ጋባ ይበሃል። ፍሩኡ ድማ ንህፃውንቲ ከም መዘናግዕን መጠበርን ንጥቐመሉ። ቆፅሊ ጋባ ካብቶም ኣብ ትግራይ ካብ ዘለው ነባራት ተኽልታት ሓደ እዩ። ኣብዚ ሕዚ እዋን ተኽሊ ጋባ እናጠፍኣ ይርከብ።

እተን ደቂ ኣንስትዮ ባህላዊ ክዳን ኢትዮጵያ ወይ ኤርትራዊ ክዳን (ኣከዳድና ሓበሻ) ተኸዲነን እየን። እቶም ክዳውንቲ ቀይሕን ብዕምባባታት ዝተሸለሙን፣ እተን ደቂ ኣንስትዮ ኣብ መንኵበን ቀጢን ጻዕዳ ሻውል (ነበል) ተኸዲነን ቀጠልያ ቆጽሊ ሒዘን ንሓደ ኘሮግራም ዝፅበያ ይመስላ።

እዞም ወለዲ ምስ ኣርባዕተ ደቆም ኣብ ብጣዕሚ ዝለምለመን ሓምለዋይን ቦታ ኮይኖም ደቆም ሓቒፎም ናብ ዝኾነ ቦታ እንዳጠመቱ ደቆምን ንባዕሎምን ብጣዕሚ ሕጉሳት ከም ዝኾኑ የመላክተና፡፡

ሓደ ፃዕዳ ቆቢዕ፣ ቀይሕ ከናቲራን ቡናማ ስረን ዝገበረ አስላማይ አብ ብጫ፣ ቀይሕ፣ ዕንቋይን ቆፃልን ሕብሪ ዘለዋ ሳይክል ኮፍ ኢሉ ብሓምለዋይ ሳዕሪን ዘለዎ ሳዕሪ ቤት ገዛን ይርከብ፡፡ እዚ ገዛ አብ ጎኑ ቡዙሓት ተክልታት አለው፡፡ አይ ሙስሊም ምኳን ሕማቅ እዩ፡፡

ሓያል ድምጽን ዘዘናግዕ ናይ ድግስ ሃዋህውን ዝህቡ ዝተፈላለዩ ስፒከራት ዝሓዘ ስብስብ ዘርኢ እዩ። ተንቀሳቐስቲ ስፒከራት እዮም፤ ገሊኦም ከም ኣራንሺ ወይ ሐምላይ መብራህቲ ይበርሁ። እዚ ኩሉ እቲ ቦታ ንዓቢይ ድግስን መዘናግዒ ግዜን ዝተዳለወ እዩ ዝብል ጦብላሕታ ይፈጥር!

ትንበያ ሜትሮሎጅ ዝበሃል ማይ ክወቅዕ ዝክእል ግ መታዊ ክፍልጥ ዝክእል እንትከውን ኣብ ግዚ ቀውዕ ቀውዕ ማለት እክሊ ወቅሉ ምስ ነቀፀ ዝኣትወሉ እዋን እንትከውን ዘይተደለየ ማይ ንከይወቅዕ ትምህርት ዘ ማሓላልፍ ምካኑ እዩ።

እዚ ኣብ ምስሊ እንሪኦ ዘለና መንእሰይ ናይ ኩዕሶ እግሪ ደጋፊ ወይ ተወዳዳሪ እንትኮን እዚ ሒዝዎ ዘሎ ባንዴራ ድማ ናይ ሰብዐሳ እንድርታ ባንዴራ እዩ።

ኣበ ትግራይ ክልል ዓብይ ግደ ዝነበሮ ኮይኑ ናይ ትግራይ ርእስ ምምሕዳር ኮይኑ ኣብ ምምሕዳር ቦታ ዝነበረ እዩ። ሽሙ ድማ ዶ/ር ድብረፅዮን ይብሃል።

እዚ ናይ ቀደም መጽሓፍ እዩ ዘርኢ። እታ መጽሓፍ ብስክሪፕት ግዕዝ ዝተጻሕፈት ኮይና ዕድሚኣ ነውሕ ዝገበረት ትመስል። ኣብ ልዕሊ እቲ መጽሓፍ እውን ኣረጊት ናይ ቆርበት መሸፈኒ ኣሎ። ብሓቂ ከምዚ ዝበለ ኣረጊት መጽሓፍ ርኢኻ ዶ ትፈልጥ?

እዚ EMS ናይ ዝበሃል ፈጣን ናይ ፖስታ ኣገልግሎት እዩ፡፡ እዚ ኣገልግሎት ካብ ናብ ንዝለኣኹ ነገራት ብውሑስ ኩነታት ብፍጥነት ዘብፅሕ እዩ፡፡

ኣብ ብጫ ሕብሪ ብሊላ ሕብሪ ናይ ሰነዳት መረጋገፂ እና ምዝገባ ኤጀንሲ ቅርጫፍ 4 ፅ/ቤት በኣማርኛ እና ብእንግሊዝኛ ዝተፅሓፈ ኮይኑ ኣበይ ቦታ ይርከብ?

መፋለጢ ንዝተፈላለዩ ናይ ስራሕ ቦታታት ብመፋለጢ ብምዝርጋሕ ስራሕካ ምፍላጥ ይከአል እዩ፡፡ ንአብነት ብእምነት ትሬዲንግ/ ንግዲ/ ዝብል ብፀሊም ተፃሒፉ አብ ፃዕዳ ድሕረ ገፅ ይርከብ፡፡ እዚ ናይ ንግዲ መፋለጢ አበይ ቦታ እዩ?

እዚ ናይ ገጠር ምድላው እዩ። ክልተ ዓበይቲ ከብቲ ኣብ መሬት ደው ኢለን ይረኣያ፡ ኣብቲ መሰረት ድማ መምርሒ ተተሓሒዙ ኣሎ። እተን ከብቲ ብቐጥታ ነቲ መሬት ይሓርሳ ኣለዋ። ህይወት ገጠር ብተፈጥሮኣዊ ጽባቐኡ እዩ ዝረአ።

ኣበ ፃዕዳ ሕብሪ ዘለዎ ጫፍ ጫፉ ድማ ዝተሸለመ ኮየኑ ካብ ዝተፈላለየ ዓይነት ተክሊታት ኣሎ። ቆስጣን ጥቅልል ጎሞን ሽሮ እውን ኣሎ።

ኣብ ሃገርና ኢትዮጵያ ብዙሓት ናይ ውልቀን ናይ ሸርን ባንክታት ኣለው። ካብኣቶም ድማ ፀሃይ ባንኪ እዩ። ባንክታት ኣብ ሀገርና ምስፍሕፋሖም ናይ ስራሕ ዕድላት ከም ዘወስኹ ይፍለጥ።

እዚ ሰብኣይ ዝኾነ ነገር እንዳረኣየ እዩ ዝመስል ክልቲኡ ኢዱ ናብ መንኮራርዕቱ አእትዩ ወይ ብምግራም ወይ ድማ ብምድናቕ እዩ ዝርኢ ዘሎ ።

እዚ ናይ ኣሕምልቲ ገደና ቦታ ዘተፈላለዩ ዓይነት ኣትክልቲ ወይ ድማ ኣሕምልቲ ከም ቆስጣ ሰላጣ ዝበሉ ንወዲ ሰብ ብጣዕሚ አገደስቲ ዝበሃሉ ዓይነት ተክልታት ዝሓዘ እዩ፡፡

6. ሓንቲ ቀያሕ ጓል አንስተይቲ ፀጉራ ተሰሪሓን ሰዲዳቶን ብጫ፣ ቡናማ፣ ቀይሕን ቆፃልን ሕብሪ ዘለዎ ክዳን ተከዲና ብክልተ ኢዳ ሒዛ ዘርጊሓቶ አብ ሓመደዋይ ድሕረ ባይታ ትርከብ። ክትሽኩር ጓል እያ።

ኣብ ቴለብዥን ድምፂ ወያነ ብዛዕባ ባህጊ ሰላም ህዝቢ ትግራይ እንትንገር ንርኢ ኣለና፡፡ ናይ ጦርነት ምረት ናይ ሰላም ባህጊ ክፍጠር ይገብር ዶ?

መፋለጢ፡- ንእትደልዮ ናይ ስራሕ መዋዓውዒ ተጠቒምካ ፍርያት ወይ ኣቅርቦት ምሻጥን ምልዋጥን የካኣል እዩ፡፡ ኣብዚ ብ6836 ነፃ መስመር ተጠቒምካ ኢ-ብር እንተተባብዕ ይረአ ኣሎ፡፡

እዚ ነቲ ዝተደራረበን ፍጹም ቅርጺ ዘለዎን ጸጉሪ ዘርኢ እዩ። ኣብ ልዕሊኡ ድማ ጻዕዳ ዕምባባታት ጌጽ ብሰሓቢ ቅርጺ ተሰሪዑ ኣሎ። እዚ ባህላዊ ጽባቐን ስነ-ጥበባዊ ቅርጽን ዘርኢ ምስሊ እዩ።

ኣብ ትግራይ ካብ ዝርከቡ ናይ ትእምት ትካላት ሓደ ዝኮነ ፋብሪካ ዓለባ ኣልመዳ እዩ። ኣብ ግዜ ጆኖሳይድ ኩናት ዝበዝሕ ክፋሉ ዝዓነወ እንትከውን፣ ኣብዚ ሕዚ እዋን ሰራሕተኛታቱ ብጥምየት ዝሳቀዩ ዘለው ትካል እዩ።

ሓሙሽተ ህፃናት ቆልዑት ወይ ከዓ ኣዋልድ ኣብ ደጎል ኮፍ ኢለን ይራኣያ ኣለዋ፣ ገፀን ብርህ ኢሉ ናብ ካሜራ ዝርኢ ይመስል፡፡ ካብ ምንታይ ክፋል ሕ/ሰብ ይመስላ ኣለዋ?

ኣብ ኢትዮጵያ ብዙሓት ብጣዕሚ ደስ ዝብሉ ባህላዊ ምግብታት ዘቅርቡ ሬስቶራንታት እንትህልው እቶም ባህላዊ ሬስቶራንታት ከምኡውን ባህላዊ ሙዚቃታትን ውዝዋዜታትን ንተጠቀምቶም የቅርቡ እዮም።

ካቴድራል ኣዴና ቅድስት ድንግል ማርያም ጽዮን ኣብ ከተማ ኣኽሱም ሓድሽ ቤተ ክርስቲያን እዩ። እቲ ቤተክርስትያን ዓቢ ኮይኑ፡ ወርቃዊ ጎቦን ሮማናዊ ቅስትታትን ኣለዎ። ንኣመንቲ ኦርቶዶክሳውያን ኣዝዩ ቅዱስ ቦታ ኮይኑ፡ ታቦት ኪዳን ዝካየደሉ ቦታ ምዃኑ ይእመን።

አብዚ ምስሊ እዚ ዝተፈላለዩ ነፋሒቶ ንርኢ ኣለና። እዚ ነፋሒቶ ድማ ዝተፈላለዩ ከለራት ኣለዉዎ። ኣብ ዘለዉ ከለራት ድማ ንገዛ ይኩን ንዝተፈላለየ ጉዳየ መመላኪዒ ንጥቀመሉ።

ሙዚቃ፦ ዝተፈላለዩ ዓይነታት መሳሒ ሙዚቃ ኣለው። ጊታር ካብቶም ዝፈትዎም መሳረሒ ሙዚቃ እዩ። ጊታር ዘላማምደኒ ሰብ እተዝረኽብ ደስ ምበለኒ ነይሩ። ባህላውን ዘመናዊን መሳርሒታት ሙዚቃ ኣለው።

ኣብዚ ሓንቲ ጸላም መኪና ብቐይሕን ጻዕዳን ዕምባባታትን ጽቡቕ ጌራ ተሸሊማ ኣላ። ኣብ ቅድሚት እታ መኪና "ፍቕሪ" ዝብል ቃል ብቐይሕ ዕምባባታት ተጻሒፉ ኣሎ። ኣብ መርዓ ከምዚ ዓይነት ብዕምባባ ዝተሸለመት መኪና ትርኢዩ ዶ?

እዚ ኣብ ገዛ ዝስራሕ ስነ-ስርዓት ቡን ኢትዮጵያ'ዩ። ቀጠልያ ሳዕሪ ኣብ መሬት ተዘርጊሑ ፈናጅል ቡን፡ መሳርሒታት ምብራር ቡንን ኢንጀራን ይረአ። ብድሕሪኡ፡ ሕብሪ ባንዴራ ዘለዎ ጨርቂ ተንጠልጠሉ ኣሎ።

ናይ ዝኮነ ክብረ በዓል ዘክብሩ ደቂ ተባዕትዮ ቀይሕ፣ ዕንቋይን ቆፃልን ሕብሪ ዘለዎ ፃዕዳ ክዳን ተከዲኖም ደቂ አንስትዮ ከዓ ፃዕዳ ሕብራዊ ክዳን ተከዲነን አውርሲ እናተፃወታ አብ ሕብራዊ ድሕረ ባይታ ይርከባ። አብ ኦም ዝተንጠልጠለ ጉዶ ከዓ ይርከብ።

ኣብዚ ዓብይ እስፓልቲ እዚ ቡዙሕ ብእግሩ ዝከድ ንርኢ ኣለና። እዚ ሰብ ብናይ ተሽከርከርቲ ዝከዳሉ እዩ ዝከድ ዘሎ። እዚ ንናይ ትራፊክ ሓደጋ ብጣዕሚ ዘቃልዕ እዩ።

ብሓጺን ዝተሰርሐ መፍረዪ ስጋ ዘርኢ እዩ። ብሓደ ወገን ዝተቖርጸ ስጋ ናብቲ መፍረዪ ይኣቱ፡ በቲ ካልእ ወገን ድማ ዝተቖርጸ ስጋ ይወጽእ። እቲ ዝርአ መሳርሒ ንምፍሓር እንታይ ዓይነት ስጋ ወይ ቀመማት ይጥቀም?

እዚ ቀይሕን ሰማያውን ክዳን ዝለበሱ ህጻናት ኣብ ልዕሊ ሳዕሪ ዝተቐመጠ ናይ መጻወቲ መሳርሒታት ኮፍ ኢሎም ኣለዉ። ድሒሮም ጻዕዳ ገዛን መስኮታትን ክረኣዩ እንከለዉ፡ ኣብ መሬት ድማ ሳዕሪ ብተቐባሊ መልክዕ ይረአ። ናይ ተስፋን ሓጎስን ትርኢት'ዩ።

እዚ ብባህላዊ ክዳን ዝተኸድኑ ሰባት ብዓቢ ምንጻፍ ተሸፊኖም ኮፍ ኢሎም ኢሎም ኣለው። ኣብ ድሕሪት ዝነበረ መስኮት ስቕ ኢሉ ነቲ ዛንታ ይነግሮ። ብሓፈሻ እቲ ምስሊ ናይ ውሽጢ ሃገር ምድላውን ባህላዊ ክዳን ዝተኸድኑ ሰባትን ዘርኢ እዩ።

ኣብ ቤተክርስትያን ሃይማኖት ክርትና ኦርቶዶክስ ኮይኖም ካህናት ጠጠው ኢሎም ልባሳት ናይ ቤተክርስትያን ተኸዲኖም እንሪኦም ዘለና መቆምያ ሒዞም ጠጠው ኢሎም ኣለዉ። ኣበይ ቦታ ይመስለኩም?

ኣብዚ ሓንቲ መምህር ንብዙሓት ተምሃሮ ክተርኢ ይርአ። ኩሎም ተምሃሮ ቀጠልያ ናይ ቤት ትምህርቲ ዩኒፎርም ተኸዲኖም ኣለዉ። እታ መምህር ሕብራዊ ኣከዳድና ዝተኸድነት ቧንቡላ ኣብ ኢዳ ሒዛ ኣላ። ኣብ ቤት ትምህርቲ ከምዚ ዓይነት ዘዘናግዕ ግዜ ኣሕሊፍካ ትፈልጥ ዲኻ?

ትምህርቲ ትምህርቲ ወዲ ሰብ ናይ አተሓሳስባ ለውጢ ንክህሉ ይገብር፡፡ ብርክት ዝበሉ ተምሃሮ አብ ክፍሊ ጣውላ ወንበር ኮፍ ኢሎም ይመሃሩ አለው፡፡ እዞም ተምሃሮ ክንደይ ክፍሊ እዮም?

ሓሸዋ፣ ስሚንቶን ጠጠርን ብቐሊሉ ንምሕዋስ ንጥቀመለን ናይ ህንፃ መሳርሒ ማሽን ኣለዋ፡፡ እዛ ኣብ መኪና ተፃዒና ዘላ ካብኣተን ሓንቲ እያ፡፡ ሽማ እንታይ ተባሂላ ትፅዋዕ?

እዚ ጻዕዳ ኣድጊ ኣብ ጽርግያ በይኑ ክኸይድ ከሎ ዘርኢ እዩ። ኣድጊ ኣብ ደረቕን ጽምው ዝበለን ጽርግያ ብቐሊሉ ይንቀሳቐስ ኣሎ። ብድሕሪኡ ቁንጣሮ ቀጠልያ ኣትክልትን ዝተሸፈነ መሬትን ኮይኑ፡ኣብ ርሑቕ ድማ ዝተፈላለዩ ህንጻታት ኣብ ትሕቲ ንጹር ሰማይ ደው ኢሎም ኣለዉ።

እዚ ኣብ መንጎ እቶም ሰባት ዝተሸፈነ ቦታ ይርአ፣ ገለ ሰባት ኮፍ ኢሎም ገሊኦም ድማ ደው ኢሎም ወይ ይስዕስዑ ኣለው። እቲ ከባቢ ብብዙሕ ሕብሪ ዝተሸፈነ ኮይኑ፡ከም መርዓ ዝካየደሉ ቦታ ምዃኑ የመልክት። እዚ ስነ-ስርዓት እንታይ ዓይነት ጉዳይ ይመስለኩም?

ጡዑመ ልሳን ያሬድ ካህን እኮ! ናይ ቅዱስ ያሬድ አክሱማዊ ስእሊ ብፃዕዳ ሕብሪ ነፀልኡ ተዓጢቁ አብ ማእገሩ መቆምያ አብ ኢዱ ከዓ ፀናፅል ብምትሓዝ አብ ልዕል ዝበለ እምኒ ተሳኢሉ ይርከብ፡፡ እዚ አብ ዳዕሮ ብያሳ አክሱም ማእከል እዩ፡፡

ጭራ ካብ ባህላዊ መሳርሕታት ሙዚቃ እቲ ሓደ እዩ። ኣብዚ ሕዚ እዋን ግና ኣብ ሓደ ሓደ ናይ ደርፊ ክሊፓት ጭራ ከም መልክዕ እምበር ከም መፃወቲ ኣይጥቀምሉን ዘለው።

ኣብዚ ሰለስተ ናይ ብሽክለታ ክዳን ዝተኸድኑ መንእሰያት ኮፍ ኢሎም ይረኣዩ። ሓደ ኣብ ማእከል ኮፍ ኢሉ ብሓደ ኣቕራቢ ቴሌቪዥን ቃለ መሕትት ይገብር ኣሎ፡ ንሱ ድማ ናብቲ ዙርያ ይጥምት ኣሎ። ብሽክለታ ውድድር ትፈቱ ዲኻ? ወይስ ክትከታተል ትመርጽ?

መጉዓዝያ፦ ካብ ናይ ገዛ እነስሳት ዝተፈላለዩ ኣድጊ ዝተዓፀደ ጣፍ ፂዒኖም እንዳጎንቁ እዮም። ኣብዚ ኣይእሽተይ ቆልዑ እንዳመርሕዋ ፤ ኣብ ርእሲ እቲ ሓሰር ድማ ሓንቲ ጓል ኣነስተይቲ ኣላ።

እውይ ደስ ክብሉ! ክልተ መርዑ ወዲ ምሰ ወዲ ጓል ምስ ጓል ኮይኖም ሓደ ዓይነት ፀሊምን ብጫን ሕብሪ ዘለዎ ካባ ገይሮም አብ ዳስ እናሳዕስዑ ይርከቡ፡፡ መርዑ ናይ ዝኮነ መርዓ ዳስ ከይሳዕስዑ ሰጊሮም ምካድ ብባህልና ክልክል እዩ፡፡

ግእዝ፣ ቅኔ፣ ሳባ ዝብል ሽም ዘለዎም ናይ ወይኒ ኣልኮላዊ መስተ እኔዉ፡፡ ነዞም መስተ ጥዕመዮም ኣይፈልጥን፡፡ ስለዝኾነ ምስቲ ካልእ ዘለዎም ኣፈላላይ ኣይፈልጦን፡፡

ሓንቲ ፀላም ጓል አንስተይቲ ጀብጀብ ተቆኒና አብ ክሳዳ ቡዙሕ ዓይነትን ሕብሪን ዘለዎም ዕንቍታት ተዓኒቃ አብ ኢዳ ከዓ ብራማ ሕብሪ ገይራ ትርከብ፡፡ ከምዚ ዝበለ አከዳድና ባህሊ ናይ አበይ ዓዲ እዩ?

ካብ ባህላዊ ጫማታት እቲ ሓደ ካብ ቆርበት ዝስራሕ እዩ። እቶም ካብ ቆርበት ዝስርሑ ጫማታት ምስ ባህላዊ ክዳውንቲ እዮም ዝኽደኑ ።

እዚ ዓይነት ጎማታት ናይ ፈሳሲ ሳሙና መትሓዚ ተባሂሉ ዝመፅእ እዩ። ሰባት ድሕሪ እቲ ፈሳሲ ሳሙና ምስ ተወድኣ ተሓፂቡ ንማይ መቅድሒ ይጥቀሙሉ እዮም። ይኹን እምበር ከምዚኦም ዝበሉ ጎማታት ዝተፈላለዩ ኬሚካላት ስለዝህፀቡ ካብ ምጥቃም ክንቁጠብ ኣለና።

ኣፍሪ ከርባል ዝብል መምረቲ ንደቂ ኣንስትዮን ንደቂ ተባዕትዮን ዝጠቅም ንፀጉሪ ምንውሕን ናይ ርእስና ቆርበት ፅዕንኡ ንምሕላው ዝጠቅም ዝሰርሕ እዩ ።

ሽዱሽተ ቢሮታት ማለት ሰለስተ ፀሊም ሕብሪ ዘለዎምን ሰለስተ ከዓ ዕንቋይ ሕብሪ ዘለዎም ቢሮታት ምስ መክደኖም ኣብ ፃዕዳ ድሕረ ባይታ ይርከቡ። ኣነ ብዕንቋይ ሕብሪ እምበር ኣይ! ብፀሊም ሕብሪ ምፅሓፍ ኣይፈቱን።

ሓንቲ ሊላን ፃዕዳን ሕብሪ ዘለዋ ጃልባ አብ ወሰን ማይ ትርከብ፡፡ አብቲ ልዕሊ ማይ እውን ሓንቲ ቴታ ፃዕዳ ሕብሪ ዘለዋ መኪና ትርከብ፡፡ እዛ ጀልባ ንክተሳፍር ድያ ጠጠው ኢላ ዘላ?

እዚ ብቀይሕን ጸሊምን ዝተሰርሐ ስነ-ጥበባዊ ስእሊ እዩ። ቀይሕ ሕብሪ ዝተለኽየት ክፍሊ፡ካብ መስኮት ብርሃን ይውሕዝ ነበረ። ሓንቲ ሰበይቲ ንሓደ ህጻን ኣብ ሕቑፉ ሒዛ ደው ኢላ፡ካልእ ሰብኣይ ድማ ኣብ ዓራት ደቂሱ ይርአ። እዚ ኣብ ላዕሊ ዘሎ ሕቶ ንሓሳብ ዝድርኽ እዩ።

መስተታት፡- ካብቶም ኣልኮላዊ ትሕዝቶ ዘለዎም መስተታት ቅዱስ ጊዮርግስ ቢራ ሓደ እዩ፡፡ ብዙሕ ሰብ ተጠቃሚ እዚ ዓይነት ቢራ እዩ፡፡ ንምንታይ ይኾን ብቅ/ጊድርግስ ሽም ዝሽቅጡሉ ዘለው ግን?

እዚ ዓብይ ድርጅት እንትከውን እዚ ድርጅት እዚ ድማ ናየ መኪና ኣቅሓ መለዋወጢ እዩ ። ኣብዚ ዝተፈላለዩ ነብረት ክንረክብ ንክእል ኢና ።

እዋይይ ደስ በሃሊ ዝተቐርበ መኣዲ እቶም ዝተቐረቡ ዓይነት ከም ሽሮ፥ እንቓቁሖ፥ ቆስጣ፥ ስጋ፥ ጸባ፥ ጸብሒ ደርሆን ዝበሉ ይርከቡዎም። ዝገርም እዩ ብሓፈሻ ኩሎም ናይ ስነ መዓዛ ዝበሃሉ ጠቐምቲ ምግቢታት ዝጠቓለለ እዩ

ኣብቲ መሬት ቀይሕ ሽጉርቲ ፈሲሱ ኣሎ ።ኣብ ፃዕደዳሕብሪ ዘለዎ ክሻ ድማ ኮሚደረ ፈሲሱ ኣሎ። እንጀራ ነመቀመጢ ካብ ዝጠቅሙና ሓደ ዝኮነ ጊባባ እውን ኣሎ።

ኣብዚ ዓቢ ኮምባይን ሃርቨስተር ኣብ ግራት እኽሊ ይቖርጽ ኣሎ። ኣብ ቅድሚት ወርቃዊ እኽሊ፡ ብድሕሪት ዝተቖርጸ ግራት ይረአ ኣሎ። እዚ ምልክት ሓይሊ ጉልበትን ቴክኖሎጅን'ዩ።

ካብ ዓይነታት መጓዓዝያ መካይን ሓንቲ ዝኮነት ታክሲ ንደቂ ሰባት ካብ ቦታ ናብ ቦታ መጓዓዝያ ዝጥቀሙላ ኮይና፣ ብዙሕ ሰብ ስለዘይተሳፍር ምችውትን ሰዓት ቆጣቢትን እያ።

ካብ መሬት ብኢድ ሰብ ዝተሰርሐ ናይ ገዛ ኣቅሓ ዕትሮ ይበሃል። ዕትሮ ማይ መትሓዚ እዩ። ሎሚ ኣብ ትነብርሉ ገዛ ዕትሮ ኣሎ ዶ ?

እዚ ካብቶም መናፈሻ ደስ በሃሊ ሰሓቢ ዘለዎ ገዛ ነምልከት ኣለና። ብ ተክሊ ዕንበባ ዝተከበበ ምስ ሊላ ሕብሪ ብ ቀይሕ እኒሀ ምስ ወናብር ።ከምዚ ትፈለጡ ዶ?

ኢትዮጵያዊት ሞዴል፡ ተዋሳኢት፡ ኣፍራዪት ፊልም ኣምለሰት ሙጩ፡ ጽቡቕ ዘመናዊ ክዳን ሓበሻ ተኸዲና ብሓጎስ ፍሽኽ ትብል ኣላ። እዚ ኩሉ ህያውን ጽቡቕን መልክዕ ናይ ፍናንን ሓበንን ስምዒት ይፈጥር!

እዚ ኣብ ምስል እንሪኦ ዘለና ስዋ ናብ ንእሽተይ ዕትሮ እንዳተመለአ የርእየና ኣሎ። ኣብ ጥቃ እዩ ዕትሮ ድማ ዋንጫ ካብ ጎማ ዝተሰርሓ መስተይ ስዋ ይረአየና ኣሎ።

እዚ ኣብ መንደቕ ናይ ሓደ ቀሊል ገዛ ዝተሰቕለ ምልክት የርኢ። እቲ ምልክት ስእሊ እንስሳታት ብንጹር ጽሑፍ ዝተጻሕፈ ንግዳዊ ሓበሬታን ኣለዎ። ንግዲ ብንጹር ምልክት ተገይሩሉ! ምፍራይን ኣገልግሎትን እንስሳታት ኣብ ሓደ ቦታ፡ ብቐሊልን ንጹርን ኣቀማምጣ ዘርኢ እዩ።

ገዛን መንበሪን ዝተፈላለየ ሕብሪን ቅርፂን ዘለዎም ገዛውቲ አለው፡፡ ንአብነት በዓል አርባዕተ ደብሪ ኮንደምኒየምን ብሰማያዊ ሕብሪ ቆርቆሮ ዝተሰርሑ ገዛውቲን አብ ጥቅኦም ሓምለዎት አዝርእቲ በቂሎም ይርከቡ፡፡ ንሓደ ገዛ ክንደይ ይካረ?

ዳኪዬ እትባሃል ዒፍ ኣብ ከባቢ ማያዊ ኣካል ምንባር ትፈቱ ዓሌት ኣዕዋፍ እያ፡፡ ሕብራ ፃሕዳ፣ ክሳዳ ነዊሕንኣፋ ድማ ነዊሕን ብጫ ክንቲት ኣብ ክሳዳ ዘለዋ እያ፡፡ ብኻሊእ ሽማ እንታይ ትባሃል?

ማይ ሃይላንዲታት ብዓል ሓደ ሊትሮን ፍርቂ ሊትሮን ንምስተ ዝተዳለው እዮም ። ሃይላድ ማይ ምስታይ ካብ ዝተፈላለዩ ማይ ወለድ ሕማማት ይከላከል።

ብባህላዊ ቅዲ ኢትዮጵያ ወይ ኤርትራ ዝስራሕ ናይ ወርቂ መንጠልጠሊ ክሳድ እዩ። እዚ ዓይነት ስልማት መብዛሕትኡ ግዜ "ናይ ሓበሻ ጌጣጌጥ" ተባሂሉ ይጽዋዕ። ዲዛይን ናይቲ ጌጣጌጥ ኣዝዩ ጽቡቕን ዓይኒ ዝማርኽን እዩ። ባህላዊ ባህርያቱ እውን ናይ ጽምብልን ሃብትን ስምዒት ይፈጥር።

እዚ ባንደራ ናይ ኢፌድሪ መከላከሊ ሰራዊት እንትኮን እዚ ባንዳራ እዚ ድማ ንመከላከሊ ሰራዊት ኢትዮጵያ እዩ ዝውክል። ናይ ኢትዮጵያ ሰራዊት እዚ ሒዙ ይንቀሳቀስ።

መመላክዕን መጋየፅን፦ ኣብዚ ዘለው መጋየፅታት ናይ ክሳድ መጋየፂ ኮይኑ እቲ ሓደ ናይ ኦቫል ቅርፂ ዘለዎ ኮይኑ እቲ ሓደ ድማ ናይ ልቢ ቅርፂ ዘለዎ እዩ።

ናይ ቀደም ስእሊ ስድራ ቤት ጀዲድ ተከዲኖም እቶም ህፃውንቲ ፀጉሮም ተላፅዮም ኣብ ማእከል ቁንጩ ቁንጮ ኣትሪፎም በትሪ ሒዞም እታ ሰበይቲ ማማይ ሓቂፋ ሓደ ጥዋ ወፅዩ ኣሎ።

ኣብ ትግራይ ካብ እንጥቀመሎም ባህላዊ ነገራት እቲ ሓደ ባህላዊ ቁኖ እዩ። ባህላዊ ቁኖ ዝተፈላለዩ ዓይነታት እንትህልዎ ካብኣቶም ድማ ጋመ፣ አልባሶ ቅጭንን እዮም።

ተምሃሮ ኣብ ናይ 4ተ ወይ 3ተ ኣመታት ኣብ ዝገብርዎ ናይ ትምህርቲ ጉዕዞ ዘጋጥሞም ተጓንፎታን መሰናክልታትን ብምሕላፍ ኣብቲ ናይ ምረቃ እዋኖም እንትበፅ ብጣዕሚ እዮም ሕጉሳት ዝኾኑ።

እዚ ካብ ከውሒ ዝተፈልፈለ ቤተ ክርስቲያን እዩ፡፡ ቀዳሞት ወለዲ ንከውሒ ነዲሎም ዝሰርሕዎ እዩ፡፡ ሎሚ ኸ ኣባ ገብረመስቀል ተሰማ ዝበሃሉ መናኒ ኣብ ወሎ ዝሰርሕዎ ከምዚ ዝኣምሰለ ቤተ ክርስቲያን ብቴለብዥን ርኢኹም ዶ ኔርኩም?

እዞም ናይ ሓይሊ መብራህቲ መመንጨዊ ሓፂናት ቀይሕን ብራማ ፃዕዳ ሕብሪን አለዎም። እዞም ጠጠው ዝበሉ ሓፃዊናት ብጣዕሚ ሓይሊ ዝውስኩን አብ ሰማያዊ ሕብሪ ድሕረ ባይታ ይርከቡ።

ኣብ ኢትዮጵያ ካብ ዝርከባ ባንክታት ሓንቲ ዝኮነት ዳሽን ባንክ ኮይና ፣ ገንዘብ ንምዑቃርን ንምልቃሕን ብዘይ ወለድ ንምቅማጥን ንምልቃሕን ብፍጥነቱ ተመራፂ ባንኪ እዩ።

ካብ ባህላዊ መስተታትና እቲ ሓደ ቡና እዩ። እቲ ቀደም ቀደም ቡና ካብ ግዘ መሕለፍን መዘናግዕን ሓሊፉ ከም ስራሕ ፈጠራ ከገልግል ኣይረኣይን ነይሩ። ኣብዚ ሕዚ እዋን ግና ከም ሓደ ናይ ስራሕ ዓይነት የገልግል ኣሎ።

ኣብዚ ብሓጹር ዝተኸበበ ቦታ መእተዊ ኣፍደገ ይርአ። ብየማን ባንዴራ ተተኪሉ ኣሎ፡ ጻዕዳን ቀይሕን ሕብሪ ዘለዎ ህንጻ ኣሎ። ብጸጋም ድማ ሰለስተ ዓበይቲ ህንጻታት ኣሎ። እዚ ቦታ መንበሪ ዶ ይመስለኩም ወይስ ናይ ትምህርቲ ወይ መንግስታዊ ትካል?

ኣብ መደርደሪታት ዝተፈላለዩ ዓይነታት ሳሙናታት ኣለዉ፣ እዚኦም ድማ መዓልታዊ ፍርያት ጽሬት እዮም። እቲ መልክዕ ጽሩይን ስሩዕን ድኳን ዝመስል ጦብላሕታ ይህብ።

መጋየፂታት፦ ካብ ዓይነታት መጋየፅታት ካብ ቆማ ዝተሰርሐ መሰተሪ ወይ ድማ ሚዶ ሓደ ሰብኣይ እቲ ኣፍሮ ፀጉሩ እነዳሰንተረሉ እዩ ዘሎ። እዚ ዓይነት ኣሰራርሓ ፀጉረ ደቂ ተባዕትዮ እንዳተረፈ እዩ። ዝገርመኒ! እዙይ ገዲፍካ ናይ ሎሚ ኣወዳት ሻኩር እንዳተጠቀሙ እዮም።

መምህር ጋቦን ገይሩ የምህር ኣሎ፡፡ ብዙሓት ተመሃሮ ኢዶም ኣውፂኦም ኣለዉ፡፡ እዚ ኩነታ ኣብ ሕቶን መልስን ከምዘለዉ የምልክተና፡፡ ተመሃሬ ከምዚ እንትኾኑ ደስ ይብል፡፡

እዚ ብለይቲ ዝበርህ ህንጻ ማእከል ጥዕና እዩ። እቲ ህንፃ ስፔሻላይዝድ ማእኸል ኣራዳ ደቂ ኣንስትዮን ህፃናትን እንትኸውን፣ እቲ ምልክታት ድማ ብኣምሓርኛን እንግሊዝኛን ዝተፅሓፈ እዩ። እቲ ህንጻ ሮማውያን ዓምድታትን ቅስትታትን ኣለዎ።

ኣብ ትሕቲ ህንፃ ሓንቲ ዓባይ ተክሊ ኣላ እቱይ ህንፃ እውን ተጀሚሩ ዘይተወደአ እዩ። ኣብ ትሒትኡ እውን ዓበይቲ መኪና ናይ ፅዕነት ዝብሃላ እየን።

ናይ ኢትዮጵያ ገንዘብ ሚኒስተር ሚኒስትር ምስ ዝኾነ ናይ ደገ ዝመስል ሰብ ውዕል ወይ ስምምዕነት ይፈራረሙ ኣለዉ፡፡ እዚ ስምምዕነት ናይ ልቓሕ ወይ ሓገዝ ስምምዕነት ዶ ይኸውን?

ዝዓረቐ መሬት ይርአ ኣሎ፡፡ ኣብ ከባቢና ብዙሕ መሬት ኣሎ ግን ዝዓረቐ ብምዃኑ ዝህቦ ረብሓ የለን፡፡ ስለዝኾነ ነዚ ምድሪ ብእፅዋት ክንሽፍኖ ግድን ግቡእ ኣለና፡፡

እዚ ሸንሸል ንመጋየፂ ዝተሰርሐ እዩ፡፡ ዘግርም ግዝፈት ዘለዎ እዩ፡፡ ግዝፈቱ ዓብዪ ብምዃኑ እውን ንገለ ሰባት ናይ ከልቢ መእሰሪ እንተይመሰሎም ኣይተርፍን፡፡

እዚ ናይ ኦሮምኛ ውሩይ ደራፊ ሃጫሉ ሁንዴሳ ይበሃል፡፡ እዚ መንእሰይ ብዘሕዝን ኩነታት ዝተቐተለ እዩ፡፡ ኣማውትኡ ንብዙሓት ብሓቂ ዘሕዘነ ነገር እዩ፡፡

ዜና ህፁፅ ፃውዒተ ተመዛበልቲ ዝብል ብፃዕዳ ተፃሒፉ አብ ቀይሕ ድሕረ ገፅ ይርከብ፡፡ ብርክት ዝበሉ አብ ከተማ ተመዛበልቲ ሰለማዊ ሰልፊ ወፂኦም ይርከቡ፡፡ ዜና ምስማዕ ዝትሰአኖም እውን ተመሓላልፈ አላ፡፡ እዚ ሰለማዊ ሰልፊ አበይ ከተማ እዩ ተካይዱ?

ናይ ገዛ እንስሳ ኮይነን እዘን ፃዕዳሕብሪ ዘለው ሪግቢት ሰለስተ እንትኮና ናይ ስሉስ ቅዱስ ተምሳሌት ኣለውን። ምክንያቱ ስላሴ ሓደ ይኮኑ ሰለስተ ይኮኑ ከም ዝብል ሰለስቲኣን ሓደ እየን። ፃዕዳ ሪግቢት ብምታይ ትምሰል?

ካብ ዝለዓሉ ጀነራላት ትግራይ ዝነበሩ ሌቴናል ጀነራል ፃድቃን ገብረትንሳኤ እዮም። እዞም ለ/ጀነራል ኣብ ዝነበረ ኩናት ትግራይ ዕዙዝ ተሳትፎ ዝነበሮም እዮም።

አየ ደስ ክብል! በእምነት ናይ ንግዲ ምልውዋጥ ዝብል መፋለጢ ብፀሊም ተፃሒፉ አብ ፃዕዳ ድሕረ ባይታ ይርከብ፡፡ እዚ ከዓ ብፃዕዳ ሕብሪ ቀለም ተለሚፁ ሓመኩሽታይ ሕብሪ ማዕፆ አለዎ፡፡ ሰባት አብ በሪ እቲ ንግዲ መለዋወጢ ጠጠው ኢሎም ይርከቡ፡፡

እዚ ናይ እንዳ ማርያም ፅዮን ጥንታዊ ቤተ ክርስቲያን እዩ፡፡ እዚ ብሃፀይ ፋሲል ዝተሰርሐ ህንፃ ፍሉይ ግርማን መስሕብን ዘለዎ ታሪካዊ ህንፃ እዩ፡፡

3 ዓይነት ባንዴራታት ኣብ ድሕሪቶም ነቶም ሰበስልጣናት ኣለዋ፡፡ ናይ ሱማልያ፣ ናይ ሕብረት ኣፍሪካን ናይ ኢ/ያን እየን፡፡ እቶም መራሕቲ ብዛዕባ እንታይ ይዘራረቡ ኣለው ትብሉ?

እዚ ኣብ ማእከል እቲ ቀጠልያ ኣቝጽልቲ፡ ኣብ ብርሃን ጸሓይ ቀይሕ ሕብሪ ዘለዎ ዕስለ ፍረታት ብንጹር ይርአ። ጽባቐ ተፈጥሮ ብሕብርን ቅርጽን ዝተሰነየ እዩ።

እዚ ምግቢ ፒዛ እንትበሃል ካብ ከም ሕሩጭ ፊኖ ዝተፈላለዩ ኣስበዛታት ከም ኣብነት ሽንጉርቲ፣ ኮሚደረ ከም ፀብሒ ሰሪሕካ ብምልካይ ከም ዝስራሕ ትፈልጥ ዶ?

ሓደ ወታደራዊ ጃኼትን ዝተኸደነ ምስ ወታደራዊ ባርኔጣ ዝተኸደነ መሪሖም ካልኦት እናተኸተልዎም ይርአ ኣሎ፡፡ እቶም ቀዳሞት መራሕቲ እቶም ሰዓብቲ ጅማ ኣጋር እዮም ዝመስሉ፡፡

ኣብ ሃገርና ኢትዮጵያ ተሸወምቲ ናይ ፌደራል ትካላት ኣብ ፖርላማ ኢትዮጵያ ዝገብርዎ ቃለ ማህላ እዩ። እዞም ተሸወምቲ ሰባት ንህዝቦም ብቅንዕና ከም ዘገልግሉ ይገልጡ እቲ ህዝቢ እውን ብፍቅሪ ይቅበሎም።

እዚ ኣብ ሰማያዊ ሕብሪ ዝተለኽየ መንደቕ ሓያሎ ቀዳዳት ማይ ዘርኢ እዩ። ሰባት ኣእዳዎም ኣብ ልዕሊ እቲ ቀዳዳት ብምዝርጋሕ ኣእዳዎም ዝሕጸቡ ዘለዉ ይመስሉ። ኣብ ላዕሊ ሓደ ዓቢ ታንኪ ማይ ይርአ፣ ኣብቲ ከባቢ ኣግራብ ጫካ ኣሎ።

እዛ እንሪኣ ዘለና እስካባተር ትባሃል። እዛ እስካባተር እዚኣ ንዝተፈላለዩ ኮንስትራክሽናት ክንጥቀመላ ንክእል ኢና። እዛ እስካባተር እዚኣ ካብ ብጉልበት ሰብ በዛ ማሽን እዚኣ ክንሰርሕ ቀልል።

ኣብ ሓደ ናይ ፌስቲቫል በዓል ናይ ሓደ ብሄረ ሰብ ዘርኢ ናይ ባህሊ ጉጅለ ምርኢት እንተርእዩ ይረአ ኣሎ፡፡ እዚ ናይ መን ብሄረ ሰብ ኣከዳድና ባህልን ትብልዎ?

ሓንቲ ጓል ኣንስትይቲ ቀይሕ ሕብሪ ዘለዎ ጎልፎ ተከዲና ብጃማ ተከዲና ኣብ ፅርግያ ችብስስ ተሸይጥኣላ ። ችብስ በሊዕኩም ትፈልጡ ዶ ሕ?

ኣስና ደስ ዝብል እንጀራ ጻዕዳ ጣፍ ኣብ ብጫ ላስቲክ ተቀሚጡ ይርከብ። ሓንቲ ቀይሕንጸሊምን ዝተከደነት ጋል ኣንስተይቲ ክልተ ሞጎጎ ብምውላዕ ኣድሪ ገይራ እናሰንከተት ትርከብ።

ኣብ ገጠራማ ቦታታት ኢትዮጵያ ደቂ ኣንስትዮ ንምግቢ መብሰሊ ብዕንፀይቲ ይጥቀማ እየን። ምግቢ ብዕንፀይቲ ምብሳይ ዝተፈላለዩ ናይ ጥዕና ፀገማት አለውዎ። ካብቶም ናይ ጥዕና ፀገማት ንኣብነት ናይ ሳንባ ምስትንፋስ ችግር፣ ናይ ዓይኒ ከም ትራኮማ ዝኣመሰሉ የምፅኡ።

እዚ ጨና ኣብ ኣራንሺ ብርጭቆ ጥርሙዝ እዩ ዝቀረበ እዩ። እቲ ጨና ናይ ምሸት ጨና ተባሂሉ ይግለጽ፤’ብወርቂ ዝተሰለመ እዩ። ኣብ ላዕሊ ዘሎ ቆቢዕ ወርቂ ኮይኑ፡.እዚ ሽቶ ዝመልአ ጥርሙዝ ከም ናይ ምሸት ጨና እዩ ዝቐርብ።

ኣብዚ ምስሊ እዚ እንሪኦ ዘለና ንመርዓ ብዝተፈላለዩ መፀባበቂታት ፀቢቃ ንርኣ ኣለና። እዛ መኪና እዚኣ ብቀይሕ ከለር ላቭ ዝብል ብእንግሊዝተፃሓፈ ፁሑፍ እውን እኒአዋ።

ኣብ ጎኒ ሓደ ጽርግያ ከተማ ናይ ማሕበራዊ መራኸቢታት ምልክት ይርአ። እቲ ብሰማያውን ኣራንሺን ዝተቐብአ ምልክት፡“ኤፍቢሲ”ዝብል ቃል ብዓበይቲ ፊደላት ዝተጻሕፈ ኮይኑ፡ኣብ ትሕቲኡ ድማ ምልክታት ሬድዮ፡ቴሌቪዥንን ዲጂታላዊ ኣገልግሎታትን ኣለዉ። እዚ ምልክት እዚ ንሓይሊ ሓበሬታን ማሕበራዊ መራኸቢታትን ብንጹር ዝገልጽ እዩ።

እቲ ተኒካ መሊኡ ዘሎ ማዓር ይባሃል እዚ መዓር እዚ ካብ ንህቢ ዝርከብ ኮይኑ እዚ ማር እዚ ድማ ንወዲሰብ ንምግብነት ዝጥቀመሉ እዩ።

እዚ ስኒከር ጫማ ብበዝሒ መናእሰይ ዝጥቀሙሉ እዩ፡፡ ኣብ እዋን ስፖርታዊ ምንቅስቓስ እዚ ጫማ ምቾት ኣለዎ፡፡ መልክዑ እውን ደስ በሃሊ እዩ፡፡

እዚ ኣብ እዋን በዓል እግዚኣብሔር ዝካየድ ሰልፊ የርኢ። ኣብ ማእከል ድማ ኣርባዕተ ኣራንሺ ክዳን ዝተኸድኑ ሰባት መስቀልን በትርን ሒዞም ደው ኢሎም ኣለዉ። እዚ መንፈሳዊ ክብርን ጽባቐን ናይ ሓደ ባህላዊ በዓል ብንጹር ዝገልጽ እዩ።

ኣብዙይ ዘላ ሰበይቲ ታደረች ኣቤ ትበሃል ኮይና ናይ ከተማ ኣዲስ ኣበባ ከቲባ እያ። ታደለች ኣብ ናይ ትግራይ ኩናት እንታይ ትብል ነይራ?

ናይ ኢትዮጵያ ባንዴራታት ብዝተፈላለየ ቅርፂ ይርአያ ኣለዋ፡፡ ኣብ ማእኸለን ዘሎ ኣርማ እውን ዝተፈላለየ እዩ፡፡ ናይ ሃፀይ ዮሃንስ ብቕርፃ ፍልይቲ ምዃና ሎሚ ጥራይ ይርኢ ኣለኹ፡፡

ኣብ ዓበይቲ ከተማታት ሰባት ንመንበቢ ዝኸውን ናይ ውልቀ ክፍሊ ኣለዎም። እዚ ዓይነት ባህሊ ክልመድን ክዝውተርን ኣለዎ። ምክንያቱ ድማ እቲ ናይ መንበቢ ክፍሊ ናይ ባዕሉ ዝተቆጠበ ብርሃን ስለ ዘለዎ።

ኣብዚ ዝርአ ዘሎ ኣብ ጥቓ ከውሒ ዝበቖለ ቀጠልያ ቆጽሊ ዘለዎ ተኽሊ እዩ። ኣቝጽልቱ ቀጢንን ኣብ ላዕሊፍኹስ ዝበለ ቀጠልያን ኮይኑ፡ገለ ኣቝጽልቲ ኣብ ላዕሊ ቁሩብ ዝተፈላለየ ሕብሪ የርእዩ፡ እቲ ተኽሊ ብተፈጥሮኣዊ ጽባቐ ዝመልአ ኮይኑ፡ከም ምልክት ዕብየት ዝረአ እዩ።

ውይ ክበዝሑ ተክሊታት! ዝተፈላለዩ ቀወምቲ ሓምለዎት ተክሊታትን ዓበይትን አናእሽተይን አብ ፃዕዳ መሬት ይርከቡ፡፡ ሓንቲ ከዓ ቡዙሕ ጨንፈር ዘለዋ ተክሊ ቆፅላ ረጊፎም ይርከቡ፡፡